ከም ዝፍለጥ መጋዓዝያ ካብ ሓደ ቦታ ናብ ካልእ ቦታ ከምኡ እውን ካብ ሓደ ዓዲ ናብ ካልእ ዓዲ ሰባት ንብረት ከምኡ እውን ካልኦት ኣቑሑ ንምጉዕዓዝ ዝጠቅም፡፡ እዚ ኣብ ምስሊ እንሪኦ ዘለና ዓይነት መጓዓዝያ እንታይ ተባሂሉ ይፍለጥ ?

ቤት ምግብን መስተን ደቂ ሰባት ምስ ኣዕርኽቶም፣ ምስ ፈተውቶም ከምእውን ምስ ደቆም ብምኽያድ ዝተፈላለዩ ናይ ምግቢ ኣገልግሎት ዝረኽብሉ ከምኡውን ዝተፈላልዩ ዓይነታት መስተን ዝረኽብሉ ቦታ እዩ።

ኣብሃገርና ኢሉውን ኣብ ክልልና ኸም ዝፍለጥ ዝተፈላልዩ ቤቲ እምነታትን ኃይማኖቶው ቦታታትን ከም ዘለዉ ዝፍለጥ እዩ እዚ ንርእዮ ዘለና ድማ ናይ ኦርቶዶክስ ኃይማኖት መግለፂ ዝኾነ ወይ ድማ ቤተ እምነት ቤተ ክርስቲያን ይበሃል።

እዚ ኣብ ምስሊ እትሪእዎ ዘለኩም ቅድሚ ሕጂ ኣብ ባህሊ ትግራይ ዘይነበረ ደቂ ኣነስትዮና ብኣብዛሓ ዝጥቀማሉ ዘለዋ ዘይዝውተር ባህሊ እዩ፡፡ እዚ ኣብ ምስሊ እትሪእዎ ዘለኹም ባህሊ ሓዱሽ ባህሊ እንታይ ተባሂሉ ይፍለጥ?

ኣብ ትግራይ በቢ ከባቢኡ ዝተፈላለዩ ዓይነት ናይ ኣመጋግባ ከይድን ከምኡ ውን ምግብታትን ይዝውተሩ። እዚ ንሪኦ ዘለና ምግቢ ወይድማ ኣመጋግባ ኸ ኣብ ምንታይ ከባቢ ይዝውተር ይመስለኩም?

ኣብ ዕቤት፣ ባህልን፣ ቋንቋ ሓንቲ ሃገር መፅሓፍቲ ከምኡ እውን ጋዜጣ ዓብይ ግደ ኣለዎም። እዚ እንሪኦ ዘለና ምስላታት ዝሓዘ መፅሓፍ ከ ብመን ተፃሒፉ ይመስለኹም ?

ኣብ ሃገርና ብዝተፈላለዮ መደይ ዝነጥፉ ብዙሓት ተፈለጥቲ ሰባት ከም ዘለዉ ዝፍለጥ እዩ። እዚ ኣብ ምስሊ ንርኦ ዘለና ሰብ ድማ ነፍስሔር ጀነራል ሰዓረምኣኳናን ይበሃል።

ሰባት ዝተፈላልዩ ዓይነት መስተታት ከዘውትሩን ንዕዘብ ኢና፡፡ ከብኣቶም ድማ ሉስሉሳት መስተ ኸምኡውን ካብ ኣልኮል ነፃ ዝኾነ መስተታት ተጠቀስቲ እንተኾኑ እዚ ንሪኦ ዘለና ልስሉስ መስተ ሚርንዳ ብዝል ሹሙ ንፈልጦ፡፡

መጻሕፍትን ጋዜጣን ኣብ ዕቤት ቛንቋን ባህልን ሓደ ሕብረተ ሰብ ዓብዪ እጃም ዘለዎን እንትኸውን እዚ የዲያብሎስ ውጊያዎች ዘርእስቱ መጽሓፍ ብኣያሌው ዘኢየሱስ ዝተተርጐመ እዩ፡፡

ሰባት ኣብ ሂወት ደቂ ሰባት ወይ ድማ ኣብ ልዕሊ ደቂ ሰባት ዝተፈላለዩ ተፅዕኖ ክገብሩ ወይ ድማ ክነጥሩ ንዕዘብ ኢና። እዚ ተፅዕኖ ዝገብሩ ኣካላት መብዛሕተኡ ግዘ ተፈለጥቲ ሰባት ተባሂሎም ይፍለጡ ። እዞም ንሪኦም ዘለና ተፍላጢ ሰብ ወይ ድማ ምሁር መን ይበሃሉ?

ኣብ ዕብየት ቋንቋን ባህሊ ትግርኛን ዓብዪ እጃም እናተፃወተ ዝርከብ ትካል ስነ ጥበብ ሓዲኦም ሙዚቃ እዩ፡፡ እዚ ኣብ ምሰሊ ንሪኦ ዘለና ሙዚቀኛ ወይ ድማ ደራፊ መን ይበሃል?

ኣብሃገርና ኣብ ዝተፈላለዩ መዳይ ዝነጥፉ ብዙኃት ተፈለጥ ሰባት ኣለዉ እዞም ኣምስል ርየም ዘለና ተፈላጥ ሰብ ድማ ሠውኃት ነጋ ኣይበሃሉ ኣመናይ ጶሎቲካ ዝነጥፍ መሥራቲ ፓርቲ ሕወኃት ድማ እዮም::

ኣብ ሃገርና ቡዙሓት ናይ ሃይማኖት ቦታታት ከምኡ እውን ቤተ እምነታት ቤተፀሎት ኣለዉ፡፡ እዚ ኣብ ምስሊ እንሪኦ ዘለና ናይ ሃይማኖት ቦታ ከ ኣበይ ከባቢ ዝርከብ ይመስለኩም? ፍሉይ ቦትኡ ጥቀሱ?

እዚ ኣብ ምስሊ ንሪኦ ዘለና ውፅኢት ጠበብን ባህሊ ትግራይ ሓደ ኾይኑ ካብ ኣብ ኣካባቢና ዝርከቡ ዝተፈላለዩ እፅዋት ወይ ድማ ሳዕርታት ዝስራሕ እንትኸውን ንመጋየፂ ከምኡውን ገዛና ንምፅራይ ንጥቀመሉ ሓደ እዩ፡፡ እዚ ኣብ ምስሊ ንሪኦ ዘለና ውፅኢት ባህልን ጥበብን እንታይ ይበሃል?

ህፃውንቲ መናእሰይ ደቂ ተባዕትዮ ከምኡውን ዓበይቲ ሽማግለ ዝተፈላለዩ ዓይነት ጫማ ክጥቀሙ ንዕዘብ እና፡፡ እዞም ዝተላለዩ ዓይነት ጫማ ድማ ኣብ ዝተፈላለዩ እዋን ወይድማ ወቕቲ ይጥቀሙሉ፡፡ እዚ ንሪኦ ዘለና ጫማ ኣብ ማዓዝ ወቕቲ ንጥቀመሉ?

ሰባት ዝተፈላለዩ ዓይነታት መስተ ክጥቀሙ ንዕዘብ ኢና ።ካብኣቶም ኣልኮላዊ ትሕዝቶ ዘለዎ ከምኡ እውን ዘይብሎም ውዑያትን ዙሑላትን መስተታት ከዘውትሩ ንሪኢ። እዚ እንሪኦ ዘለና ዓይነት መስተ እንታይ ይበሃል?

ሰባት ብሂወት ንክነብሩ ካብ ዘድልዩ መሰረታዊ ነገራት ቡዙሓት እዮም፡፡ ካብኣቶም ንምጥቃስ ዝኣክል ክዳን፣ መንበሪ ወዘተ እንትኮኑ እዚ ኣብ ምስሊ እንሪኦ ዘለና መሰረታዊ ነገር እንታይ ተባሂሉ ይፍለጥ?

ደቂ ሰባት ዕለታዊ መነባብርኦም ንም ምምራሕ ከምኡ እውን ፍልፍል ኣታዊኦም ንምዕባይ ኣብ ዝተፈላለየ ዓዉደ ስራሕ ተዋፊሮም ይርከቡ። እዚ ንሪኦ ዘለና ዓይነት ስራሕ እንታይ ተባሂሉ ይፍለጥ ?

ኣብ ትግራይ በቢከባቢኡ ዝተፈላለዩ ኣትክልትን ፍራምረን ከምኡ እውን ኣሕምልቲ ይቦቅሉ፡፡ እዚ ኣብ ምስሊ እንሪኦ ዘለና ውፅኢት ኣትክልትን ኣሕምልትን ወይ ድማ ፍራምረ መፀዊዒ ሽሙ እንታይ እዩ?

ደቂ ሰባት ዝተፈላለዩ መጋየፅታትን መመላኪዒታትን ምግዛእ ናብ ዝተፈላለዩ ሸቀጣ ሸቀጥ ከይዶም ክገዝኡ ንዕዘብ ኢና፡፡ እዚ ኣብ ምስሊ እንሪኦ ዘለና ኣቅሓ እንታይ ተባሂሉ ይፍለጥ?

ኣብ ሃገርና ከምኡ እውን ክልልና ዝተፈላለዩ ቤተ እመነታት ከምኡ እውን ሃይማኖታዊ ቦታታት ከም ዘለዉ ይፍለጥ፡፡ እዚ ካብቶም ሃይማኖታዊ ቦታታት ሓደ እንትከውን ነየናይ ሃይማኖት ከ ይውክል?

ኣብ መንበሪ ገዛና ዝትፈላለዩ ኣቑሑት ንዝተፈላለዩ ኣገልግሎት ክንጥቀም ንኽእል ኢና፡፡ እዚ እንሪኦ ዘለና ናይ ገዛ ኣቕሓ ንምንታይ ኣገልግሎት ንጥቀመሉ? ወይ ድማ መዓዝ ንጥቀመሉ?

ሰባት ካብ ሓደ ቦታ ናብ ካልእ ቦታኸምውን ካብ ሓደ ዓዲ ናብ ካልእ ዓዲ ንምጐዓዓዝ ዝተፈላልዮ ኣይነት ተሽከርከርቲ ኽንጥቀሙ ንዕዘብ ኢና። እዙይ ኣብ ምስሊ እንርእዮ ዘለና ኣይነት ተሽከርካር ድማ ከበድቲ ጽዕነታት ንምጉዓዓዝ ንጥቀመላ ተሽከርካርት እያ።

መንግስታውን ዘይመንግስታውን ትካላት ንትካልና ወይ ድማ ንዓና ይውክል እዩ ኢሎም ዝኣመንሉ ባንዴራ ወይ ድማ ኣርማ ክጥቀሙ ንዕዘብ ኢና፡፡ እዚ ንርእዮ ዘለና ባንዴራ ድማ ንቐይሕ መስቀል ተራድኦ ዝውክል ባንዴራ እዩ፡፡

ሰባት ኣብ ዝተፈላለየ ዓውደ ስራሕ ብምንጣፍ ዝተፈላለዩ ሰባት ክሙጎሱን ክድነቑን ከምኡውን ክፍለጡን ንዕዘብ ኢና፡፡ እዞም ኣብ ቅድሚት ንሪኦም ዘለና ተፈለጥቲ ሰባት ከ ብምንታይ መዳይ ዝነጥፉ እዮም?

ኣብ ትግራይ ቡዙሓት ደረፍቲ ከምኡ እውን ሙዚቀኛታት ኣለዉ፡፡ እዚ እንሪኦ ዘለና ደራፊ ሰሎሙን ባይረ ዋና ተዋና ከምኡ እውን ካልኦት ብዝብል ደርፊ እንፈልጦ እዩ፡፡ ካብቶም ካልኦት ደርፍታት ናይ ሰሎሙን ሃይለ ተወሳኪ ጥቀሱ?

ሃገራት ወይ ከኦኣ ክልላት ናዓና ይውክለና እዩ ብዝበልዎ ኣርማ ወይ ባንዴራ ክውከሉ ንዕዘብ ኢና። እዚ እንሪኦ ዘለና ባንዴራ ድማ ናይ ሃገርና ኢትዮጵያ እዩ።

ኣብ ሓደ ዓዲ ክህልው ካብ ዝግበኦም መሰረታዊ ግልጋሎት ወይ ድማ መሰረታዊ ግልጋሎት ወሃብቲ ትካላት ብዙሓት እዮም፡፡ ካብኣቶም ድማ ናይ መብራህቲ፣ ናይ ስልኪ ፣ናይ ማይ ወዘተ ግልጋሎት ኣለው፡፡ እዚ ንሪኦ ዘለና ግልጋዘሎት ወሃቢ ትካል እንታይ ይባሃል? ወይድማ ኣብ ምንታይ ከተማ ይርከብ?

ደቂ ሰባት ከም መልክዖም ዝተፈላለየ ባህርያት ከምውን ዝተፈላለየ ቕዲ ኣካዳድና ኣሠራርሓ ጸጕርን ይኽተሉ፡፡ እዚ ንርእዮ ዘለና ኣሠራርሓ ክዳን ወይ ድማ ኽዳን ካብ ምንታይ ዝተሰርሐ ይመስለኩም?

ሰባት ኣብ ከባቢኦም ካብ ዝርከቡ ሸቀጣት ወይ ድማ ሽቋት ብምኻድ ዝተፈላለዩ ኣቑሑት ክገዝኡ ንዕዘብ ኢና። ካብ'ቶም ኣብ ሹቋት ብቀሊሉ ክርከቡ ዝኽእሉ ሓደ እዩ። እዚ ኣቕሓ እንታት ተባሂሉ ይፍለጥ ?

እዞም ኣብ ምስሊ እንርእዮም ዘለና ሕጊ ኣክበርቲ ብዝብል ሽም ዝፍለጡ ኮይኖም። ኣብ ሓደ ዓዲ ወይ ድማ ሓደ ሃገር ሰላም ንክሰፍን ሕጊ ንከይጥሓስ ከምኡ እውን ልዕልነት ሕጊ ንክክበር ዝሰርሑ ኣካላት እዮም።

እዚ ቦታ ኣብ ሂወት ደቂ ሰባት ዓብይ ግደ ዘለዎ ኮይኑ ሓደሽቲ ነገራት ዝፈልጥሉን ዘማዕብሉልን ከምኡ እውን ፍልፍል መሰረት ፍልጠትዝኾነ ቦታ እዩ፡፡ እዚ ቦታ እንታይ እናተባሃለ ይፍለጥ?

ከም ዚፈለጥ ትምህርት ቀነዲ መሰረትደቅ ሰበት ዚኮነ ሓደሽት ነገራት ዚማሃረሉ ማሕበራዊ ናብራ ዚጂመሩሉ ክምእዉኒ ቡዛሓት ሓደሽቲ ነገራት ዝክዕብትሉምካኑ ይፍለጥ እዩ። እዚእኒርኦዘለና ትምህርት ቤት ወይ ዲማ መምህሪ ቦታ እነታይ ይባሃል?

ሰባት ኣብ ስተፈላለይ ቦታታት ብምኻድ ሓድስቲ ነገራት ይቐስሙ ዘይፈልጦም ነገራት የኻዕቱ ኸምውን የዕብዩ እዝ ቦታ እዙይ እንታይ ተብሂሉ ይስለጥ?

ኣብ ትግራይ ዝተፈላለዩ ካብ ከውሒ ተፈልፌሎም ካብ እምኒ ተጸሪቦም ዝተፈላለዩ ታሪኻዊ ቦታታትን ቤተ እምነታትን ተሃኒጾም እዮም እዚ ንሪኦ ዘለና ኃይማኖታዊ ቦታ ድማ ፍሉይ ሽሙ ኣውነ የማእታ ድማ ኣብ ገርዓልታ ይረከብ።

ሙዚቃ ትግርኛ ኣብ ዕብየት ቋንቋን ባህሊ ትግርኛን ዓብይ ግደ እንዳተፃወተ ዝርከብ ኮይኑ እዚ ኣብ ምስሊ ንሪኦ ዘለና ውሩይ ደራፊ ወይ ድማ ሙዚቀኛ መን ይበሃል?

መናእሰይ ኣብ ዝተፈላለዩ ቦታት ብምኻያድ ዝተፈላለዩ ስፖርታዊ ንጥፈታት ዘካይድሉ ኣእምሮኦም ንምሕዳስ ከምኡ እውን ንምዝንጋዕ ምስ ኣዕሪክቶም ፣ ምስ ደቆም፣ ምስ ቤተሰቦም ዝዘናግዕሉ ቦታ እንታይ ተባሂሉ ይፍለጥ?

አብ ትግራይ ዝተፈላለዩ ዓይነታት መስተታት ክዝውተሩ ንዕዘብ ኢና። ካፍቶም ዓነታት መስተ ባህላውን ዘመናውን ተባሂሎም ድማ አብ ክልተ ይኽፈሉ:: እዚ አብ ምስሊ እንሪኦ ዘለና ዓይነት መስተ እንታይ ተባሂሉ ይፍለጥ?

ንምዝንጋዕ ከምኡ እውን ኣእምርኦም ንምንቅቃሕ ዝተፈላለዩ ዓይነታት መስተታት ከዘውትሩ ንዕዘብ ኢና፡፡ ካብቶም ዓይንታት መስተ ኣብ ውዕዩን ዝሑልን ተባሂሎም ኣብ ክልተ ይምደቡ፡፡ እዚ እንሪኦ ዘለና ዓይነት መስተ ከ ኣብ ምንታይ ይምደብ?

ኣብ ሃገርና ኣብ ዝተፈላለዮ ዓውደ ሠራሕ ዝነጥፉ ኣብ ልዓል ሰባት ተጽኖዝ ፈጥሩ ብዙሓት ተፈለጢ ሰባት ኣለዉ እዙ ኣም ስንርእዮ ዘለና ተፈላጠ ሰብ ድማ ዶክታርክንደያ ገብሪ ሕይወት ይብሃል።

ደቂ ሰባት ብፍላይ ድማ መናእሰይ ናብ ዝተፈላለዩ ቦታታት ብምኽያድ ክዘናግዑን ኣእምሮኦም ከሐድሱን ንዕዘብ ኢና። ካፍቶም ቦታታት ዝዘናግዕሎም ቦታታት ሓደ እዩ። እዚ ቦታ እንታይ ይብሃል?

ኣብ ትግራይ ብዙሓት ተፅእኖ ፈጠርቲ ብዝተፈላለየ መዳይ ኣለውዋ። እዚ ኣብ ምስሊ እንሪኦ ዘለና ፈንቅል ብዝብል ዝፍለጥ ተፈላጢ ሰብ ሙሉእ ሽሙ መን ይባሃል? ኣበይ ከባቢ ከ ተወሊዱ?

ዝተፈላለዩ ጋንታት ትግራይ ኩዕሶ ኢድ፣ ኩዕሶ እግሪ ከምኡ እውን ኩዕሶ ስኪዒት ንዓና ክውክለና ወይ ድማ ንጋንታና ክውክለና ይክእል እዩ ዝበልዎ ኣርማ ወይ ድማ መለለይ ይጥቀሙ እዮም፡፡ እዚ ኣብ ምስሊ እንዕዘቦ ዘለና ኣርማ ወይ ድማ ምልክት ከ ናይ ምንታይ ጋንታ ይመስለኩም፡፡

ትካላት ከምኡውን ጋንታታት ኩዕሶ ዝተፈላለዩ ንዓና ይውክለና እዩ ዝበሉዎ ኣርማ ክጥቀማ ንዕዘብ ኢና፡፡ እዚ ንሪኦ ዘለና ድማ ንጋንታ ወልዋሎ ዝውክል ባንዴራ እዩ፡፡

ከም ዝፍለጥ እንስሳት ናይ ገዛን ናይ በረካን እንስሳትን ተባሂሎም ኣብ ክልተ ይምለደቡ፡፡ ከምኡ እውን ዝተፈላለዩ እንስሳትን ኣገልግሎት ይውዕሉ፡፡ እዞም ኣብ ምስሊ እንሪኦም ዘለና ዓይነት እንስሳ ንምንታይ ኣገልግሎት ዝውዕሉ ይመስለኩ?

ደቂ ሰባት ብሂወት ንክነብሩ ካብ ዘድልዮም ኣገደስቲ ካብ ዝበሃሉ መሰረታዊ ነገራት ቡዙሓት ተጠቀስቲ እኳን እንተኮኑ ካብኣቶም ንምዝርዛር ዝኣክል ግን ምግቢ ፣መፅለሊ ክዳን ወዘተ እዩም፡፡ እዚ እንሪኦ ዘለና መሰረታዊ ነገር እንታይ ይባሃል?

ኣብ ሓደ ዓዲ ወይ ድማ ኣብ ሓደ ከባቢ ገበን ንከይፍፀም ሰላም ንከሰፍን ሕጊ ንከይጣሓስ ከምኡ እውን ዘይሕጋዊ ነገራት ንከይስፋሕፍሑ ንምክልካል ዝሰርሑ ሰባት እንታይ ተባሂሎም ይፍለጡ?

ሰባት ኣብ ቀረበኦም ካብ ዘርከቡ ሸቐጣ ሸቐጥን ሹቓትን ብምኽያድ ዝተፈላለዩ ማሕጸቢ ወይ ድማ መሕለዊ ንጽህነኦም ዝተፈላዩ ሳሙናታት ይጥቀሙ፡፡ እዙኦም ንሪኦም ዘለና ዓይነታት ሳሙና እዮም፡፡

እዚ ኣብ ምስሊ ንሪኦ ዘለና ምርኢት ውድድር ፅባቀ እንትከውን መብዛሓትኡ ግዜ ብደቂ ኣንስትዮ ብደቂ ተበዕትዮን ዝዝውተር ዝተፈላለዩ ቅዲ ክዳውንቲ ኣካደድና ከምኡ እውን ኣሰራራሓ ፀጉርን ዘርእይሉ መድረክ እዩ። እዚ ኣብ ምስሊ ንሪኦ ዘለና ምርኢት እንታይ ይበሃል።

ኣብ ከተማ ክማልኡ ካብ ዝግበኦም ኣገልግሎት ዋሃብቲ ትካላት ብዙሓት ተጠቀስቲ እዮም፡፡ ካብኣቶም ንምግላፅ ዝኣክል ናይ ስልኪ ግልጋሎት ማይ ዋሃብቲ ትካላት ከምኡውን ናይ መብራህቲ እንትኸውን እዚ ኣብ ምስሊ ንሪኦ ዘለና ሰብ ስራሕ ኣቕሓ ኸ ኣብ ምንታይ ትካል የገልግል?

ኣብቲ ግራይ ዝተፈላልዩ መኣኸናት ዚና ኸምውን መረኸብቲ ሓፋሽ ከም ዘለዎ ዝፍለጥ ኮይኑ እዝ ድማ ድምፂ ወያነ ምስኮ ቴሌብዝን እዩ ኣብ ተሳትፍ ይንበርስታት ሰድ ሃበ ጸብጻብ ንቕረብ ይርከብ።

ከምዝ ፍላት ደቀ ሰባት ሓደሽቲ ሓበሬታታት ዕለታዊ ጻብፃዋትን ሓድሽቲ ነገራት እነምርካብ ዝተፈላለዩ ዓይነት መራኻ ኣፍተ ሓፋሽ ይጥቀሙ ካብቶም ዓይነታት መራኻ ሓፋሽ ሓደ እትን ርየ ዘለና እዩ እዙይ እንታይበሃል?

ሙዚቃ አብ ዕቤት ቋንቋን ባህልን ሓደ ማሕበረሰብ ዓብይ እጃም እናተፃወተ ዝርከብ ክፋል ስነ ጥበብ ኮይኑ እዚ እንሪኦ ዘለና ሙዚቀኛ ወይ ድማ ደራፊ ድማ ሳሚ ብርሃነ ይብሃል፡፡

እዚዋት ኣብ ከባቢና ብቀሊሉ ካብ ንረክቦም ንመፅለሊ ንመመልክዒ ከተማ ዓብዪ ግደ ዘለዎም ከምኡ እውን ሓልሓሊፎም ንግልጋሎት ሕክምና ይውዕሉ እዮም። እዚ ንሪኦ ዘለና ዓይነት እፅዋት ሽሙ እንታይ ይበሃል ?

ማሕበረሰብ ሓደሽቲ ሓበሬታታት ንምርካብ ከምኡ እውን ዕለታዊ ፀብፃብ ንምግንዛብ ዝተፈላለዩ መራከብቲ ሓፋሽ ክዕዘብ ንርኢ ኢና። እዚ ንሪኦ ዘለና መሪከቢ ሓፋሽ ወይ ድማ ማዕከን ዜና እንታይ ይበሃል?

መፅሓፍትን ጋዜጣን ቡዙሓት ሓደሽቲ ነገራት ንረክበሎም፡፡ ከምኡ እውን ናይ ሂወት ተመክሮን ነማዕብሎሎምን ነካዕብተሎምን ከም ዝኮኑ ዝፍለጥ እዩ፡፡ እዚ ንሪኦ ዘለና መፅሓፍ ከ ናይ መን መፅሓፍ ይመስለኩም?

ኣብ ሃገርና ኢትዮጽያ ወይ ድማ ኣብ ክልልና ትግራይ ዝተፈላለዩ ፖለቲካ ፓርትታት ከም ዘለው ይፍለጥ። ካብኣቶም እዉን ዉናት፣ ባይቶና ፣ሳወት ወዘተ ተባሂሎም ዝፍለጡ እንትኾኑ እዞም ኣብ ምስሊ ንሪኦም ዘለና ፖለቲካዊ መራሕቲ ነየናይ ፓርቲ ይውክሉ ?

ሰባት ኣብ ዝተፈላለየ ዓዉደ ስራሕ ተዋፊሮም ይርከቡ። እዞም ዓዉደ ስራሕ እዚኦም ተፈላጥነት ንምርካብ ወይ ድማ ሰባት ንኽፈልጥዎም ዝተፈላለዩ መፋለጢ ከፋልጡ ንዕዘብ ኢና። እዚ እንሪኦ ዘለና መፋለጢ ናይ ምንታይ ይመስለኩም?

አብ ዕለተ ዕለት መነባብሮ ደቂ ሰባት ዝተፈላለዩ አገልግሎት ንምርካብ ዝተፈላለዩ ዓይነት ናይ ገዛ አቑሑ ክጥቀሙ ንዕዘብ ኢና፡፡ እዚ ዓይነት ናይ ገዛ አቅሓ ንምንታይ ዓይነት አገልግሎት ዝውዕል ይመስለኩም?

ኣብ ሓደ ዓዲ ወይ ድማ ኣብ ሓደ ከባቢ ክህሉ ካብ ዝግበኦ መሰረታዊ ኣገልግሎት ባንኪ ሓደ ተጠቃሲ እንትከውን እዚ ንርኦ ዘለና ባንኪ ድማ ዓለምልኻዊ ባንክ ኣንበሳ ተባሂሉ ይፍለጥ።

ኣብ ትግራይ ዝፈላለዩ ኸባቢታት ንመስሕብ ቱሪዝም ዝውዕሉ ታሪኻውን ጥንታውን ቦታታት ከም ዘለዉ ይፍለጥ፡፡ እዚ ድማ ካብ ወፃኢ ዓድታት መፂኦም ፍልፍል ኣታዊ ንረክብ ፡፡ እዚ ንሪኦ ዘለና መስሕብ ቱሪዝም ኣበይ ከባቢ እዩ?

ሙዚቃ ዕቤት በህልን ቋንቋን ሓደ ማሓበረ ሰብ ኣብዪ እጃም እናተጸዋተ ዘርከብ ክፍል ስነ-ጥበብ እዩ እዛን ንርኣ ዝለና ተፈታዊት ደርፍታትንፈልጣ ሙዚቀኛ ወይ ድማ ደራፊት ድማ ኤልሳ ወልደጅ ወርግሥቲ ትበሃል።

እዚ አብ ምስሊ እትሪእዎ ዘለኩም ፍራምረን አሕምልትን ሓረስቶት ከም ፍልፍል አታዊኦም ከምኡ እውን ከም ፍልፍል ምግብና ንጥቀመሉ ኮይኑ እዚ አብ ምስሊ እትሪእዎ ዘለኩም አትክልትን አሕምልትን እንታይ እናተባህለ ይፍለጥ?

መናእሰይ ከምኡ ውን ህፃናት አእምሮአም ንምሕዳስ ንምዝንጋዕ አብ ዝተፈላለዩ ዓወደ ስፓርት ክነጥፉ ንዕዘብ ኢና። እዚ እንሪኦ ዘለና ዓይነት ስፓርት ድማ ኩዕሶ ስኪዕት ይበሃል፡፡

ኣብ ከባቢና ከም ዝፍለጥ መብዛሕትኡ ግዜ ንምግብነት ነውዕሎም ኣትክልትን ኣሕምልትን ፍራምረን ኣለው። እዚ ንሪኦ ዘለና ዓይነት ፍራምረ ኸ እንታይ ተባሂሉ ይፍለጥ ?

ኣብ ክልልና ወይ ድማ ኣብ ሃገርና ዝተፈላለዩ መንግስታውን ዘይመንግስታውን ትካላት ከምዘለዉ ዝፍለጥ ኮይኑ እዞም መንግስታውን ዘይመንግስታውን ትካላት ንዓና ይውክል እዩ ዝበልዎ ኣርማ ክጥቀሙ ንዕዘብ ኢና፡፡ እዚ ንሪኦ ዘለና ኣርማ ኸ ንምንታይ ይገልፅ?

ሙዚቃ ኸም ዝፍለጥ መግለፂ ባህልን ቋንቋን መንነትን ሓደ ማሕበረሰብ ምኳኑ ይፍለጥ እዩ፡፡ እዚ አብ ምስሊ እንዕዘቦ ዘለና ሙዚቀኛ መን ተባሂሉ ይፍለጥ? ወይ ድማ እንታይ ብዝብል ደርፉ ንፈልጦ?

ደቂ ሰባት መብዛሕትኡ ግዜ ንመዘናግዒ ከምኡውን ንመንቅሒ ኣእምሮ ብምባል ዝተፈላለዩ ዝሑላትን ውዑያትን መስተታት ከዘውትሩ ንርኢ ኢና፡፡ እዚ ኣብ ምስሊ ንሪኦ ዘለና መስተ እንታይ ተባሂሉ ይፍለጥ?

ከም ዝፍለጥ እንስሳት እንስሳ ናይ ገዛን ናይ በረኻ እንስሳን ተባሂሎም ይምደቡ፡፡ እዚ ዓይነት እንስሳ ኸ ኣብ ምንታይ ዓይነት እንስሳ ዝምደብ ይመስለኩም? ወይ ድማ ሽም እዚ እንስሳ ጥቐሱ?

ሰባት ዝተፈላለዩ ዓይነት ሉሱሉሳትን አልኮላዊ ትሕዝቶ ዘለዎን መስተታተ ከዘውቱሩ ንዕዘብ ኢና። እዚ ንሪኦ ዘለና ዓይነታት መስተ ድማ ካብ አትክልቲ ተፀሚቁ ዝስራሕ ዓይነት መስተ ፅሟቅ ይበሃል፡፡

ሰባት መምዙኃትኡ ጊዜ ዝተፈላለዩ ዓይነት መስተታት ከዘውትሩ ንዕዘብ ኢና። ካብ ኣቶም ድማ ኣልኮላዊ ትሕስዘቶ ዘሎዎምን ዘይብሎምን እንተኸውን እዝንርእየት ዘለና ዓይነት መስተ ድማ ሥዋ ይበሃል።

ኣብ ሃገርና ዝተፈላለዩ ዓይነታት እንስሳ ኸም ዘለውዝፍለጥ ኮይኑ እቶም ዓይነታት ድማ ናይ ገዛ እንስሳት ከምኡውን ናይ በረካ እንስሳት ተባሂሎም ኣብ ክልተ ይምደቡ ፡፡እዚ ኣብ ምስሊ ንሪኦ ዘለና ዓይነት እንስሳት ኣብ ምንታይ ዝምደብ ይመስለኩም ?

እዚ አብ ምስሊ እትሪኢዎ ዘለኩም ነገር አብ ሓደ ከተማ ወይ ድማ አብ ሓደ ከባቢ ዘሎ ካብ ዝግበኦም መሰረታዊ ነገራት ሓደ እዩ፡፡ ካብአቶም ንምጥቃስ ናይ ሞያ አገልግሎት፣ ናይ ስልኪ፣ ናይ መጓዓዝያ ወዘተ እንትኾኑ፤ እዚ አብ ምሰሊ እንሪኦ ዘለና መሰረታዊ ነገር ኸ እንታይ ተባሂሉ ይፍለጥ?

ኣብ ጥዕናና ዝተፈላለዩ ፀገም ክበፅሐና ይክእል እዩ። መብዛሕቲኡ ግዜ ኣብ ንጥዕናና ፀገም ኣብ ዝበፅሐሉ እዋን ከም ልሙድ ባህላዊ ሕክምና ምጥቃም ንቡር እዩ። እዙይ እንርእዮ ዘለና ባህላዊ ሕክምና ወይ ድማ እፅዋት ንምንታይ ዓይነት ሕማም ንጠቀመሉ እፅዋት እዩ?

ደቂ ሰባት አብ መንበሪ ገዝኦምን ከምኡ’ውን አብ ዝሰርሕሉ ቢሮ ዝተፈላለዩ አቑሑት ክጥቀሙ ንዕዘብ ኢና:: እቶም ዝተፈላለዩ ናይ ገዛናን ቢሮን አቑሑት ድማ ንዝተፈላለዩ አገልግሎት ይውዕሉ። ካብ ዕንፀይትን ውፅኢትን ዕንፀይትን ተሰሪሑ ንመፅሓፊ ወይ ድማ ንመጎዝጎዚ እንጥቐመሉ ውፅኢት ዕንፀይቲ ኸ እንታይ ይበሃል?

መናእሰይ ደቂ ኣንስትዮ ደቂ ተባዕትዮ ብኣብዛሓ ዝተፈላለየ መጋየፂታት መመላክዕ ክጥቀም ንዕዘብ እና ።እዚ ነርኦም ዘለና ዓይነታት መጋየፂ መመላክዒን እንታይ ይባሃሉ?

ኣብ ዝተፈላለዩ ቢሮታትን ከምኡ እዉን ኣብ ገዛውትና ዝተፈላለዩ መሳርሒ ንጥቀም ኢና:: እዚ ንሪኦ ዘለና መሳርሒ ንምንታይ ኣገልግሎት ይውዕል ሽሙ ከ እንታይ ይበሃል ?

እዚ ኣብ ምስሊ እትሪእዎ ዘለኹም ደቂ ሰባት ንኽነብሩ ዘድልይዎም መሰታዊ ነገራት ዝርከበሉ ቦታ እንትኸውን ኣብ ውሽጡ ድማ ዝተፈላለዩ ዝብልዑ ከምኡ እውን ዝስተዩ ነገራት ኣጠቃሊሉ ይርከብ፡፡ ደቂ ሰባት እዞም ነገራት እዚኦም ንምርካብ እዞም ቦታታት እዚኦም ይጓዓዝ፡፡ እዚ ቦታ እዚ እንታይ ይባሃል?

ኣብ ካባቢና ዝተፈላልዩ ኣትክልቲን ኣሕምልትን ከምኡውን ፍራምረ ኣለዉ ካብኣቶም ድማ ንምግብነት ንጥቀመሎም ዓይነታት ፍራምረ ኣለዉ እዚ ንርእዮ ዘለና ዓይነት ፍራምረ ድማ ጳጳየ ተባሂሉ ይፍለጥ

ኣብ ሃገርና ካብ ጊዜ ናብ ጊዜ ዝተፈላለዩ ዓይነት ቅድ ኣካዳድና ክኽተላ ንዕዘብ ኢና፡፡ እዘን ንሪአን ዘለና ኻብ ጡጥ ተፈቲሉ ብዝተፈላለየ ሕብርታት ወቂቡ ንኽዳነት ዝበቕዐ እንትኸዉን ጥልፊ ይባሃል፡፡

ደቂ ሰባት ብሂወት ንክነብሩ ኣገደስቲ ካብ ዝበሃሉመሰረታዊ ነገራት ተጠቀስቲ ካብ ዝኾኑ ሓደ እዚ ንረኦ ዘለና እዩ። እንታይ ተባሂሉ ይፍለጥ ? ካብ ምንታይ ከ ይስራሕ ?

መናአሰይ ብዝተፈላለዩ ስፖርቲ ክዘናግዑን ክህደሱን ንዕዘብ ኢና፡፡ ካብቶም ዝዝናነይሎም ወይድማ ዝዘናግዑሎም ፀወታታት ከዓ ኩዕሶ እግሪ፣ ኩዕሶ ስኬዒት፣ ኩዕሶ ሰደቓ፣ መርበብ ወ ዘ ተ እንትኾኑ እዚ ምስሊ ንዕዘቦ ዘለና መዝናነዪ ኸ እንታይ ይባሃል?

ከምዝፍለጥ መፅሓፍቲን ጋዜጣታትን ነገራትን ንፍላጥ ከምኡ እውን ንምዕባይ ይጠቁሙና። እዚ እንሪኦ ዘለና መሰረታዊ መፅሓፍ ብዛዕባ ኮምፒተር ወይ ድማ ናይ ኮምፒተር መፅሓፍ እዩ።

ሙዚቃ ኣብ ዕቤት ባህልን ቛንቋ ትግርኛን ዓብይ እጃም ናተፃዋተ ዝርከብ ክፋል ስነጥበብ ምዃኑ ይፍለጥ እዝንሪኦ ዘለና ሙዚቀኛ ወይ ድማ ደራፊ ድማ ሙሉብርሃን ፊስሓ ይበሃል::

ኣብ ትግራይ በቢ ኸባቢኡ ዝተፈላለዩ ኣሰራርሓ ፀጉሪ በወዳትን ከምኡ እውን ደቂ ኣንስትዮን ንዕዘብ ኢና። እዚ እንሪኦ ዘለና ኣሰራርሓ ፀጉሪ መብዛሕቲኡ ግዜ ኣብ ምንታይ ከባቢ ዝዝወተር ይመስለኩም ?

ተጋሩ ኣዴታት መብዛሕቲኡ ጊዜ ኣብ ዝተፈላለዩ ባህላውን ሃይማኖታውን በዓላት ዝተፈላለዩ ዓይነት መጋየፅታትን መመላኽዕታትን ክጥቀማ ንዕዘብ ኢና፡፡ እዚ ንርእዮ ዘለና መጋየፂ ሓደ ኾይኑ ሹም እዚ መጋየፂ እንታይ ይብሃል?

መንግስታውን ዘይመንግስታውን ትካላት ንትካልና ወይ ድማ ንዓና ይውክል ኢሉ ዝአመንሉ አርማ ክጥቀሙ ንዕዘብ ኢና:: እዚ ንሪኦ ዘለና ባንዴራ ወይ ድማ አርማ ድማ ንባንኪ አዋሽ ይውከል፡፡

ኣብ ሓደ ዓጊ ወይ ድማ ኸተማ ክህሉኻብ ዝግብኦም መሠረ ታው ኣገልግሎት በሃሉ ብዙኃብተጠቀስቲ እዮም ናይ መብራህቲ ናይ ማይ ናይ ስልኪ ወዘተን ትኾኑ እዙ ርእዮ ዘለና ኸዓ መጕዓ እዚ እዮ ወይ ድማ መዙሕቲ ጊዜ ጋሪ ናታውሃላ ይፍለጥ።

አብ ትግራይ በብከባቢኡ ዝተፈላለዩ ዓይነት አከዳድና አሰራርሓ ፀጉሪ ከምኡ እውን ስርዓት አመጋግባናን ከምዘሎ ይፍለጥ። እዚ ንዕዘቦ ዘለና አከዳድና ናይ አየናይ አከባቢ ዝውክል ይመስለኩም?

ኣብ ሃገርና ኣብ ህይወት ደቂ ሰባት ተፅዕኖ ካብ ዘሕድሩ ዝተፈላለዩ ሰባት ንፈልጥ ኢና፡፡ እዞም ሰባት ብዝተፈላለየ መዳይ ተፅዕኖ ክፈጥሩ ድማ ንዕዘብ ኢና፡፡ ብፖለቲካ፣ ብስፖርት ከምኡውን ብካልኦት፡፡ እዚ ኣብ ምስሊ ንዕዘቦ ዘለና ተፈላጢ ሰብ መን ይበሃል፡፡

ከምዝፍለጥ አቑሑ አብ ገዛና ንግልገለሎም አቐሑት ከምኡ’ውን አብ ቢሮታትና ንግልገለሎም አቑሑት አለው፡፡ እዚ እንሪኦ ዘለና አቅሓ መብዛሕትኡ ግዜ አብ ቢሮ ኮፍ ንምባል ንግልገለሉ ኮይኑ፤ መፀውዒ ሹሙ ኸ እንታይ ይበሃል?

አብ ሃገርና ዝተፈላለዩ ዓይነታት ሃይማኖት ከምኡ እውን ቤተ እምነታትን ከምዘሎ ዝፍለጥ ኮይኑ ካብአቶም ዝጥቀሱ ድማ ሃይማኖት እስልምና፣ ካቶሊክ፣ ኦርቶዶክስ ተዋሕዶ ወዘተ እንትኮኑ እዚ አብ ምስሊ እንሪኦም ዘለና አቁሑት አብ ምንታይ ሃይማኖት እንጥቀመሎም ይመስለኩም?

ብሓደ ቦታወይ ድማ ሓደ ዓዲ ሰላም ንኽሰፍን ገበን ኸይስፋሕፍ ኾምኡ ውን ልዕልነት ሕግን ኽኽበር ሕግን ኸይጠሕስን ሠርሑ ኣካላት ብዙሓት እዮም እዝይዮ ኣምስንሮየ ዘለና ኣካል እንተይ ይበሃል ?

መንግስታዊ ዘይመንግስታዊን ትካላት ንትካልና ይውክል እዩ ኢለን ዝኣመናሉ ኣርማ ወይ ድማ ባንዴራ ክጥቀማ ንዕዘብ ኢና። እዙይ እንርእዮ ዘለና ኣርማ ድማ ንዳናት መባእታዊ ሕክምና ዝውክል ኣርማ እዩ።

አዞም አብ ምስሊ እንሪኦም ዘለና ነገራት አብ መንበሪ ገዛና ዝርከቡ ነገራት እንትኾኑ ንመብልዒ፣ ንመስተይ፣ ንመሳርሒ፣ ከምኡ እውን ንመጋየፂ ንጥቀመሉ አብ ገዛ ዝርከቡ ገዛ ዘፍርዮም ምህርትታት እዮም። እዞም አብ ምስሊ እንሪኦም ዘለና ምህርትታት እንታይ ይበሃሉ?

ከምዝፍለጥ ደቂ ኣንስትዮ ኣብ ዝተፈላለዩ ኃይማኖታዊ ባዕላት ዝተፈላለይ መጋይፂ ኽጥቀማ ንዕዘብ ኢና። እዞም ኣብ ምስሊ እንርእዮም ዘለና መጋይጽ ድማ ኣብ እዋን ኣሽንዳ ዝጠቃማሎም እንትኸውን መስቀል ጐዋጕብ ተባሂሎም ይፍለጡ።

ኣብ ትግራይ ዝተፈላለዩ ጋንታት ኩዕሶ ከም ዘለው ዝዝከር ኮይኑ ካብኣቶም ድማ ጋንታ ስሑል ሽረ፣ ጋንታ ወልዋሎ ፣ጋንታ መቐለ ሰብዓ እንደርታ ይበሃሉ። እዚ ኣብ ምስሊ እንሪኦ ዘለና ኣርማ ናይ አየንኡ ጋንታ ይመስለኩም?

እንስሳት መብዛሕትኡ ግዜ ናይ ገዛን ናይ በረኻን ተባሂሎም ኣብ ክልተ ይኽፈሉ ፡፡እቶም እንስሳት ብዝተፈላለየ ኣገልግሎትን ንደቂ ሰባት ዝሕግዙ እንትኾኑ እዚ ንዕዘቦ ዘለና ዓይነት እንስሳ ንምታይ ኣገልግሎት ይውዕል?

መንግስታውን ዘይመንግስታውን ትካላት ንትካልና ክውክለሎም ዝኣመንሉ ኣርማ ወይ ድማ ምልክት ክጥቃሙ ንዕዘብ ኢና፡፡ እዚንርእዮ ዘለና ኣርማ ድማ ንቢሮ ሕርሻን ልምዓት ገጠርን ክልል ትግረይ ዝውክል ኣርማ እዩ፡፡

ኣብ ሃገርና ኢትዮጵያ ካብ ዝርከቡ ዓይነታት እንስሳ ብዙሓት እንትኾኑ ንሳቶም እውን ናይ ገዛን ናይ በረኻን እንስሳ ተባሂሎም ኣብ ክልተ ይኽፈሉ፡፡ እዚ እንስሳ ኸ እንታይ ተባሂሉ ይፍለጥ ወይ ድማ ኣብ ምንታይ ይምደብ?

ኣቁሑት ንእተፈላለዩ ኣገልግሎት ንምሃብ ኣብ ቢሮ ከምኡ እውን ኣብ ገዛ ንጥቀመሎም ።ነናይ ባዕሎም ዝኮነ ኣገልግሎት ከዓ ይህቡና እዚ ንሪኦ ዘለና ኣቕሓ ኣብ ምንታይ ንጥቀመሉ ይመስለኩም ?

ኣብ ትግራይ ዝተፈላለዩ ፖሎቲካዊ ፓርትታት ከም ዘለዎ ዝፍለጥ ኮይኑ ካብኣቶም ንምጥቃስ ዝኣክል ሳወት; ዉናት; ወዘተ እዮም ፡፡ እዞም ኣብ ምስሊ ንሪኦም ዘለና ፖሎቲከኛታት ነየናይ ፓርቲ ዝዉክሉ ይመስለኩም ?

ሙዚቃ መግለፂ ባህሊን ቋንቋን ሓደ ሕብረተሰብ ምኮኑ ዝፍለጥ እዩ። ከምኡ እውን ሙዚቃ ክፋል ስነ ጥበብ እዩ። እዙይ እንርእዮ ዘለና መሳርሒ ሙዚቃ እንታይ ተባህሉ ይፍለጥ?

አብ ትግራይ ዝተፈላለዩን ጥበብን ባህልን ወቂቦም ካብ እምኒ ተፀሪቦም ከምኡ እውን ካብ ከውሒ ተፈሊፊሎም ዝተሰርሑ ሓወልትታት ውሕዳት አይኮኑን። እዚ ንሪኦ ዘለና ሓወለቲ አክሱም ከ ቁመቱ ክንደይ ሜትሮ ይመስለኩም?

ኣብ ሓንቲ ሃገር ገበን ንኸይፍፀም፣ ሕጊ ንኸይጥሓስ ከምኡ እውን ሰላም ንኽሰፍን ዝሰርሑ ኣካልት ብዙሓት እንትኾኑ እዞም ኣብ ምስሊ እንሪኦም ዘለና ኣካላት እንታይ ተባሂሎም ይፍለጡ?

ኣብ ሓደ ዓድዊይ ድማ ከተማ ክህሉ ኸብ ዝ ጕብኦም መሠረታዊ ነገራት ሓደ ዕዳጋን ምትዕድዳግን እዞም ንርዩም ዘለና ድማ ኣብ ገዛብቱን ኣንጥቀመሎም እንትኾኑ ከምድንሽ ጋሮት ቋቝሕወዘተ እዮም።

ናይ ደቂ ሰባት ፍልፍል ፍልጠት ዝኾነ ፍልጠት ዝቐስምሉ ሓደሽቲ ነገራት ዝግንዘብሉን ዘስተዉዕሉሉን ከምኡ እዉን ማሕበራዊ ሂወት ዝላመድሉን ሰባት ዝፍለጥሉ ቦታ እንታይ ተበሂሉ ይፍለጥ? እዚ ምስሊ ትርእይዎ ዘለኹም እንታይ እዩ?

ሰባት ዝተፈላልዩ ዓይነት ኣልኮላዊ ትሕዝቶ ዘለዎምን ዘይብልዎምን መስተታት ከዘውትሩ ንዕዘብ ኢና። እዚ እንርእየ ዘለን ዓይነት መስተ ድማ ኣልኮዊ ትሕዝቶ ዘለዎ ኾይኑ ኣዋሽ፣ ጉዳር ወዘተ ብዝል ሹም ንፈልጦ እዩ።

እዚ ንሪኦ ዘለና ኣብ ሃንቲ ሃገር ወይ ድማ ኣብ ሓደ ከባቢ ዘይሕጋዊ ነገራት ንኸይፍፀም ምክልኻል ኸምኡውን ዝተፈላለዩ ዓይነት ገበናት ንኸይፍፀምን እንተፈፂሞም ድማ ቅፅዓት ዝህብ ኣካል መን ይበሃል?

ኣብ ትግራይ ዝተፈላለዩ ቤት እምነታት ከምኡውን ኃይማኖታዊ ቦታታት ከምዘለው ዝፍለጥ ኮይኑ እዚ እንርእየ ዘለና ኃይማኖታዊ ቦታ ድማ ተኸተልቲ እምነት ክርስትና ወይ ድማ ኦርቶዶክስ ተውህዶ ጸሎቶም ዘብጽሕሉ እዩ።

ኣብ ትግራይ ከም ዝፍለጥ ዝተፈላለዩ ሃለማኖታዊ በዓላት ክክበሩ ንዕዘብ ኢና፡፡ ኣብ እዞም ሃይማኖታዊ በዓላት ደቂ ኣነስትዮ ኣሕዋትና ዝተፈላለዩ መጋየፅታት ይጥቀማ፡፡ እዚ ኣብ ምስሊ እንሪኦ ዘለና መጋየፂ ማዓዝ ይጥቀምኦ ይመስለኩም?

እዙይ ኣብ ምስሊ ትርእይዎ ዘለኩም ኣሰራርሓ ፀጉሪ መብዛሕቲኡ ግዜ ደቂ ኣስትዮ ኣብ እዋን ኣሸንዳ ከምኡ እውን ዓይነዋሪ ዝስርሕኦ ዓይነት ኣሰራርሓ ፀጉሪ እዩ። እዙይ ዓይነት ኣሰራርሓ ፀጉሪ እንታይ ተባሂሉ ይፍለጥ?

ኣብ ትግራይ ዝተፈላለዩ እምነታትን ሃይማኖታትን ኣለው። ከም ዝፍለጥ ካብቶም ዓይነታት ሃይማኖት ሃይማኖት ኦርቶዶክስ፣ እስልምና፣ ካቶሊክ ወዘተ ተጠቀስቲ እንትኮኑ እዚ ኣብ ምስሊ እንርእዮ ዘለና ሃይማኖታዊ በዓል መዓዝ ዝክበር ይመስለኩም?

ደቂ ሰባት ንመጋየፂ ካብ ዝጥቀምሎም ዝተፈላላዩነገራት ተጠቀስቲ ኣብ እዝኖም፣ ኣብ ኢዶም፣ ከምኡ እውን ኣብ ክሳዶም ዝተፈላላዩ መጋየፅታትንን መመላኽዕታትን እትጥቀሙ ንዕዘብ ኢና። እዚ ኣብ ምስሊ እንሪኦ ዘለና መጋየፂ ወይ ድማ መማላኽዒ እንታይ ይብሃል?

እዚ አብ ምስሊ እትሪእይዎ ዘለኩም ደቂ ሰባት ካብ ሓደ ቦታ ናብ ካሊእ ቦታ ካብ ሓደ ዓዲ ናብ ካሊእ ዓዲ ከምኡ’ውን ካብ ሓደ አንፈት ናብ ካሊአ አንፈት ንምጉዕዓዝ ዝጥቀምሉ መሰረታዊ ነገር እዩ፡፡ እዚ አብ ምሰሊ እትሪእይዎ ዘለኹም መሰረታዊ ነገር እንታይ ተባሂሉ ይፍለጥ?

ደቂ ሰባት ብዝተፈላለዩ ዓይነታት ፀወታ ክዘናግዑን ክህደሱን ንዕዘብ ኢና፡፡ ካብቶም ዓይነታት ፀወታታት ድማ ኩዕሶ እግሪ፣ ኩዕሶ መርበብ፣ ኩዕሶ ሰደቃ ወ.ዘ.ተ ተጠቀስቲ ኾይኖም እዚ ኣብ ምስሊ ንሪኦ ዘለና ዓይነት ፀወታ ኸ እንታይ ይባሃል?

መብዛሕቲኡ ግዜ መንኣሰይ ደቂ ኣንስትዮን ደቂ ተባዕትዮን ዝተፈላለዩ መጋየፅን መመላኽዒን ይጥቀሙ። ካብኣቶም እዞም ንሪኦም ዘለና እዮም። ካብዚኦም ንሪኦም ዘለና መጋየፅን መመላኽዒን ሽሞም ጥቀሱ ?

እዚ ኣብ ምስሊ ንሪኦ ውፅኢት ጥበብን ባህልን ኣዴታት ትግራይ ዝኾነ መብዛሕትኡ ግዜ ካብ ጭቃን ዝተፈላለዩ ዓይነታት ሓመድን ዝስራሕ ንዝተፈላለዩ ኣገልግሎት ዝውዕል ባህላዊ መቐመጢ እዩ፡፡ እዚ ባህላዊ ኣቕሓ እንታይ ተባሂሉ ይፍለጥ?

ደቂ ሰባት ካብ ሓደ ቦታ ናብ ካሊእ ቦታ ካብ ሓደ ዓዲ ናብ ካሊእ ዓዲ ወይድማ ካብን ናብን ንምጉዓዓዝ ዝተፈላለዩ ዓይነት መጓዓዓዝያ ወይድማ መንገዲታት ይጥቀሙ። ካብኣቶም ሓንቲ እዚ ኣብ ምስሊ እንርእዩ ዘለና እንትትኸውን ሹም ናይዚ መጓዓዝያ ታይ ይባሃል?

መብዛሕትኡ ግዘ ደቂ አንስትዮን ደቂ ተባዕትዮን ዝተፈላለዩ መጋየፅታትን መማላክዕታትን ክጥቀሙ ንዕዘብ ኢና። እዞም ንሪኦም ዘለና ዓይነታት መጋየፂ ወይ ድማ መማላኽዒ ኸ ንምንታይ አገልግሎት ዝውዕሉ ይመስለኩም?

መበዛሕትኡ ግዜ መናእሰይ ኣእምሮኦም ንምሕዳስ ከምኡ ውን ንምዝንጋዕ ዝተፈላለየ ዓይነታት እስፖርቲ ከዘውትሩ ንዕዘብ ኢና፡፡ እዚ ኣብ ምስሊ ንሪኦ ዘለና ካፍቶም ዓይነታት እስፖርቲ ሓደ እንትኸውን እዚ ዓይነት እስፖርት እንታይ ይብሃል ?

ጥበብን ባህሊን መግለፂ ሓደ ሕብረተሰብ ወይ ድማ መድለይ ሓደ ሕብረተሰብ ምካኑ ይምስከር እዩ። እዚ እንሪኦ ዘለና ባህላዊን ጥበባዊን ትሕዝቶ ዘለዎ ኣከዳድና ኣብ ምንታይ ከባቢ ትግራይ ዝኽደን ይመስለኩም።

ኣብ ሓደ ከተማ ንጹህ ኣየር ንምትንፋስ ከምኡውን ከም መጋየፂ ካብ መጽለልን ንጥቀመሎም ብዙሓት ዓይነታት እጽዋት ኣለዉ፡፡ ንኣብነት እዚኣቶም ካብቶም ዝተወሰኑ እዚ ሓደ እዩ፡፡ ሹም እዚ እጽዋት እንታይ ይበሃል?

ደቂ ኣንስትዮ መብዛሕትኡ ጊዜ መጋየፅታት መመላኽዕታትን ክጥቀማ ንግንዘብ ኢና፡፡ መብዛሕቲኡ ጊዜ ድማ ኣብ ባህላዊ በዓላት ክኸውን እንከሎ እዚ ኣብ ምስሊ ንዕዘቦ ዘለና መጋየፂ ወይድማ መመላኽዒ እንታይ ተባሂሉ ይፍለጥ?

ሰባት ናይ ሂወት ተሞክሮኦም ንምዕባይ ሓደሽቲ ሓበሬታታት ንምፍላጥ ከምኡ እውን ንምግንዛብ ዝተፈላለዩ መፅሓፍትን ጋዜጣታትን ከንብቡ ንዕዘብ ኢና። እዚ ንሪኦ ዘለና መፅሄት ከ አብ ምንታይ ዘተኮረ ይመስለኩም?

መናእሰይ ኣእምሮኦም ንምሕዳስ ኢሉ እዉን ንምዝንጋዕ ዝተፈላለዩ ስፖርት ክዘናግዑን ክሕደሱን ንዕዘብ ኢና። ካፍቶም ዓይነታት ቡዙሓት ስፖርት ሓደ እዚ እዩ። እዚ ዓይነት ስፖርት እዚ እንታይ ተባሂሉ ይፍለጥ?

ኣብ ከይዲ ጉዕዞ ደቂ ሰባት ዝተፈላለዩ ኣቁሑት ክንጥቀም ወይ ድማ ክንግልገል ንዕዘብ ኢና:: እዞም ኣቁሑት ድማ ኣብ መንበሪ ገዛ ከምኡ እውን ኣብ ቢሮ ንጥቀመሎም:: እዚ ንሪኦ ዘለና ኣቅሓ ከ ኣብ ምንታይ ንጥቀመሉ ኣቅሓ ይመስለኩም? ንምንታይ ኣገልግሎት ከ ይውዕል?

ሰባት ብሂወት ንኽነብሩ ካብ ዘድልይዎም መሰረታዊ ነገራት ተጠቀስቲ ምግቢ፣ መፅለሊ ወዘተ እንትኾኑ እዚ ኣብ ምስሊ እንሪኦ ዘለና ዓይነት ምግቢ እንታይ ተባሂሉ ይፍለጥ? መዓስ ከ ንጥቀመሉ?

ኣብ ትግራይ መብዛሕቲኡ ጊዜ ደቂ ኣንስትዮ ዝተፈላለዩ መጋይ ፅታትን መመላኽዕታትን ይጥቀማ እዚ ንሪዖ ዘለና ዓይነት መጋየፂ ድማ ጐዋግብ ይበሃል መዛሕቲኡ ጊዜ ኣብ እዋን ኣሽንዳ ዝጥቀማሉ ዓይነት መጋየጽ እዩ።

እዙ ቦታ ደቂ ሰባት ከይዶም ዝተፈላለይ ኣገልግሎት ክራዂቡሉ ዝኽእሉ ቦታ እዩ፡፡ ኣብ ውሽጡ ድማ ናይ ምግቢ ናይ መስተ ከምኡውን ናይ መደቀሲ ወዘተ ዛመስሉ ግልጋሎት ዝራዂቡሉ ቦታ እን ትኸውን እዝ ቦታ እንታይ ተዋሂሉ ይፍለጥ?

እዚ ቦታ ደቂ ሰባት ምስ ኣሕዋቶም ፣ምስ ደቆም ፣ከምኡ እውን ምስ ካልኦት ፈተውቶም ብምኽያድ ናይ ምግቢ ኣገልግሎት ናይ መስተ ከምኡ እውን ናይ ካልኦት ኣገልግሎት ዝረክብሉ ቦታ እዩ። እዚ ቦታ እንታይ እንዳተባሃለ ይፍለጥ ?

ሰባት መብዙሕቲኡ ጊዜ ኣምርኦም ንምንቃሕ ከምኡውን ምዝ ንጋዕ ዝተፈላል ዓይነታት መስተይ ዘውትሩ። ቶም ዓይነታት መስተ ድማ ውዑያት ከምኡውን ዝኅላት ክኾኑ ይኸሉ እዮም እዝን ርእየት ዘለና ዓይነት መስተ ድማ ብውን ተዋሂል ይፍለጥ።

እዚ ኣብ ምስሊ ንሪኦ ዘለና ኣትክልትን ፍራምረን መብዛሕቲኡ ግዜ ሓረስቶስ ካብ ፍልፍል እቶቶም ከምኡውን ከም ፍልፍል ምግብነት እንጥቀመሉ ፍራምረ እዩ። እዚ ኣብ ምስሊ ንሪኦ ዘለና ኣትክልትን ፍራ ምረን እንታይ ይበሃል?

እዞም ኣብ ምስልን ኣንርኦም ዘለና ካዕ ንፀይትን ውፀት ዕንጸይትን ተሠርሑ ንመደቀሲ ከምኡውን መቕመጥ ኽዳወንቲ ዝተሠርኁ ውፅአት ዕንጸይቲ ንመሸጣ ዝቐረዉ እዮም።

እዚ ቦታ ኻብ ዕንፀየቲ ተጸሪቦም ከምኡውን ካብ ዕንፀይቲ ዕንፀትን ተሰሪሖም ኮፍ መበሊ መቐመጢ ኽዳውንቲ ከምኡውን መብልዒ ንምግብታት ዝኾኑ ዝስረሖሉ ቦታ እዩ፡፡

ሰባት ብሂወት ንኽነብሩ ኣገደስቲ ካብ ዝበሃሉ መሰረታዊ ነገራት ሓደ ምግቢ እዩ ። እዚ ምስሊ እንሪኦ ዘለና ዓይነት ምግቢ ድማ እንጀራ ይበሃል። ኣብ መላእ ኸባብታት ሃገርና እንዳተዘውተረ ዝርከብ ዓይነት ምግቢ እዩ።

ሰባት ሓደሽቲ ሓበሬታታት ንምርካብ ከምኡ እዉን ዕለታዊ ሓበሬታታት ወይ ድማ ፀብፃባት ንምርካብ ዝተፈላለዩ ምንጪ ሓበሬታ ክጥቀሙ ንርኢ ኢና። እዚ እንሪኦ ዘለና ምንጪ ሓበሬታ ኸ እንታይ ይብሃል?

አብ ሃገርና ኢሉ እውን አብክልልና ዝተፈላለዩ ቤተ እምነታት ከምኡ እውን ሃይማኖታዊ ቦታታት ከም ዘለው ዝፍለጥ እዩ፡፡ እዚ አብ ምስሊ እንሪኦ ዘለና ሃይማኖታዊ ቦታ ድማ ተከተልቲ እምነት እስልምና ፀሎት ዘብፅሕሉ ቦታ እዩ፡፡

መብዛሕቲኡ ግዜ ደቂ አንስትዮ ዝተፈላለየ መጋየፅን መመላክዕን ክጥቀማ ንዕዘብ ኢና። እዚ ንሪኦ ዘለና መ መላክዕን መጋየፅን አብ መዓዝ ወቅቲ? ወይ ድማ ኩነታት ዝጥቀምሉ ይመስለኩም?

ሙዚቃ ኣብ ዕብየት ቋንቋ ትግርኛን ባህልን ትግርኛን ዓብይ እጃም እናወፈየ ዝርከብ ክፋል ስነ ጥበብ እዩ። እዙይ ኣብ ምስሊ እንርእዮ ዘለና ሙዚቀኛ ወይ ድማ ደራፋይ መን ተባሂሉ ይፍለጥ?

ሰባት ናይ ጥዕና ፀገም ኣብ ዝበፅሖም ሰዓት ዝተፈላለዩ ዓይነታት ሕክምና ክጥቀሙ ንዕዘብ ኢና። እዚ ኣብ ምስሊ ንሪኦ ዘለና ባህላዊ ሕክምና እንታይ ተባሂሉ ይፍለጥ? ወይድማ ንምንታይ ዓይነት ሕማም ንምክልኻል ?ወይ ድማ ምፍዋስ ንጥቀመሉ?

ኣብ ሃገርና ኢሉውን ኣው ክልልና ኣም ስተፈላል ዓውደ ሠራሕ ዝነጥፉ ብዙኃት ተፈለጥ ሰዋት ኣለዉ እዝ ኣምስንድርዮ ዘለና ተፈለጥ ሰብ ድማ ነብስሄር ዶክተር ኪሮስ ኣለማዮህ ይበሃል።

ደቂ ኣንስትዮ መብዛሕቲኡ ጊዜ ኣብ ሃይማኖታዉ በዓላት ዘዘውትረኦም ዓይነታት መጋይጽታት ኣለዉ ፡፡እዚ ንሪኦ ዘለና መጋየፂ ድማ ግዋጉብ፣ መስቀል ይበሃል፡፡

ገርና ኢሉውን ኣክልልና ዝተፈለለይ ኃይሞነታው ቦታታት ከም ዘሎ ዝፍለጥ ኮይኑ እዝን ርእዩ ዘለና ድማ ኣብ ኣኽስም ዘርካብ ናይ ኣርቶዶክስ እምነት ቦታ እዩ ኣኽስም ፂኦን ማርያን ቤተ ክርስቲያን ተዋሂሉ ይፍለጥ።

ሰባት ካብ ሓደ ዓዲ ናብ ካልእ ዓዲ ከምኡ እውን ኣብ ሓደ ዓዲ ናብን ካብን ሙጓዓዓዝ ዝተፈላላየ ዓይነት ተሽከርከርቲ ውይ ድማ ናይ መጓዓዝያ ኣግልግሎት ክጥቀሙ ንዕዘብ ኢና። እዚ ኣብ ምስሊ ንርኦ ዘለና ዓይነት መጓዓዝያ እንታይ ተበሂሉ ይፍለጥ?

እዚ ኣብ ምስሊ እንሪኦ ዘለና ካብ ዕንፀይትን ውፅኢት ዕንፀይትን ተሰሪሑ ንኮፍ መበሊ ኣገልግሎት ዝውዕልገ ዛ ከምኡ እውን ኣብ ቢሮን እንጥቀመሉ እንታይ ተባሂሉ ይፍለጥ ?

ሰባት መናባብረኦም ብምድፋእ ከምኡ እውን ከም ፍልፍል እቶት ክጠQመና እዩ ኢሎም ዝሓሰብዎ ዝተፈላለዩ ዓውደ ስራሕ ተዋፊሮም ይርከቡ። እዚ እንሪኦ ዘለና ዓውደ ስራሕ ከ እንታይ ይበሃል ?

ጋንታታት ኲዕሶ እግሪ ትግራይ ነናይ ባዕለን ዝኾነ መወከሊ ኣርማ ወይ ድማ መፍለይ ኣርማ ኣለውን። እዚ እንርእየ ዘለና ኣርማ ድማ ንወልዋሉ ዓድ ግራት ዩንቨርስቲ ክለብ ኲዕሶ እግሪ ዝወክል እዩ።

ሰባት ብዝተፈላለየ መዳይ ወይ ንጥፈታት ተፈለጥቲ ኮይኖም ንሪኢ ንዕዘብ ኢና። እዞም ሰባት ዝተፈላለዩ ነጢፎም ከምኡ እውን ኣብ ልዕሊ ደቂ ሰባት ሂወት ተፅዕኖ ዘለዎም እዮም። እዚ ኣብ ምስሊ እንሪኦ ዘለና ተፈላጢ ሰብ መን ይበሃል ?

እዚ ኣብ ምስሊ እትሪእዎ ዘለኩም መብዛሕትኡ ግዜ ደቂ ሰባት ፍልጠት ዝቀስምሉ ከምኡ እውን ማሕበራዊ ሂወት ዝፈልጥሉን ዝጅምርሉ ቦታ እንትከውን እዚ ኣብ ምስሊ እንሪኦ ዘለና ቦታ እንታይ ተባሂሉ ይፍለጥ?

ደቂ ሰባት ኣብ ጥዕነኦም ፀገም ኣብ ዝተፈጠረሉ እዋን ዝተፈላለዩ ዓይነት ሕክምና ከዘውትሩ ንዕዘብ ኢና፡፡ ካብቶም ዓይነታት ሕክምና ድማ ባህላውን ዘበናውን ተባሂሎም ይጥቀሱ፡፡ እዚ ኣብ ምስሊ ንሪኦ ዘለና ባህላዊ ሕክምና ታይ ይመስለኩም ?

እዚ ኣብ ምስሊ ንሪኦ ዘለና መብዛሕቲኡ ጊዜ ደቂ ኣንስትዮ ኣዴታትና ከምኡውን መናእሰይ ደቂ ኣንስትዮ ከም መጋየፂ ኣብ ክሳደን፣ ኣብ እዝነን፣ ኣብ ኢደን ወዘተ ዝጥቀማሉ መመላኽዒ እንታይ ተባሂሉ ይፍለጥ?

መንግስታውን ዘይመንግስታውን ትካላት ንትካልና ወይ ድማ ንዓና ይውክል እዩ ኢሎም ዝኣመንሉ ኣርማ ወይ ድማ ባንዴራ ኽጥቀቡ ንዕዘብ ኢና፡፡ እዚ ንሪኦ ዘለና ባንዴራ ወይ ድማ ኣርማ ድማ ንሕፃናት ኣድሕን ዝውክል ዘይመንግስታዊ ትካል እዩ፡፡

መናእሰይ ከምኡውን ህፃናት ብዝተፈላለዩ ዓይነታት ስፖርቲ ክዘናግዑን ክህደሱን ንዕዘብ ኢና፡፡ ካፍቶም ዓይነታት ስፓርት ድማ ኩዕሶ ሰደቓ፣ ኩዕሶ ሰኪዔት ወዘተ ተጠቀስቲ እንትኾኑ እዚ ኣብ ምስሊ እንሪኦ ዘለና ስፖርት እንታይ ይባሃል?

እዚ ንሪኦ ዘለና ሕጊ አኽባሪ መበዛሕቲኡ ግዜ ሕጊ አኽበረቲ ተባሂሎም ይፍለጡ። ሕጊ አኽበረቲ አብ ሓደ ዓዲ ሰላም ንክሰፍን ሕጊ ንከይጠሓስ ከምኡ እውን ገበን ንከይፍፀም ዝከላኸሉ አካላት እዩ፡፡

ሙዚቃ ኣዕቤት ባህልን ቋንቋን ሓድ ኅብርተ ሰብ ሓብዪ ጃምና ተጸወተት ዝርከብ ክፋል ስነጠ ዩ እዞን ርእዮ ዘለና መሳርሕ ሙዚቃ ድማ ጨራዋጥኣትውይሉ ይፍለጥ።

ኣብ ሓደ ዓዲ ወይ ድማ ሓደ ሃገር ክህሉ ኻብ ዝግበኦም መሠረታዊ ኣገልግሎት ከምኡ ውን መሠረታዊ ልምዓት ተጠቀስቲ ብዙሓት እኳ እንተኾኑ እቲ ቐንዲ ወይ ድማ ካብኣቶም ባንኪ፣ መብራህቲ ግልጋሎት ወዘተ እዮ፡፡ እዚ ንርእዮ ዘለና ዓይነት መሠረተ ልምዓት ድማ ሕክምና እዩ፡፡

ከም ዝፍለጥ እንስሳት ናይ ገዛ እንስሳን ከምኡ እውን ናይ በረካን እንስሳን እናተባህሉ ኣብ ክልተ ይክፈሉ። እዙይ ኣብ ምስሊ እንርእዮ ዘለና እንስሳ ከ ናይ ምንታይ እንስሳ ይመስለኩም ?ወይ ድማ እንታይ ዓይነት እንስሳ ይመስለኩም?

ኣብ ሃገርና ዝተፈላለዩ ዓይነት ቅዲ ኣከዳድና ከም ዝዝውተር ዝተፈላለዩ ዓይነት ኣሰራርሓ ፀጉሪ እዉን ኣለው። እዚ ንሪኦ ዘለና ዓይነት ኣሰራርሓ ፀጉሪ ቁጥጥር እንዳተባሃለ ይፍለጥ።

ሙዚቃ ኣዕበይት ባህልን ቛንቋን ሓደ ኅብረተ ሰብ ዓዊዪ እጃምና ተፃዖተ ዝርከብ ክፈል ስንጥወሩዩ እዝን ርዑ ዘለና ሙዚቀኛዊ ድማ ደራፊ ድማ ገብሩፋኖ ናታውሃለ ይፍለጥ።

ንደቂ ሰባት እዝኦም ኣገደስቲ ካብ ዝባሃሉ መሰረታዊ ግልጋሎት መጓዓዝያ ሓደ እንትከውን እዚ ንርእዮ ዘለና ድማ መዕረፊ ነፈርቲ ኣሉላ ኣባነጋ ተባሂሉ ይፍለጥ ኣብ መቐለ ድማ ይረከብ።

ካብቶም ኣዝዮም አገደስቲ እንብሎም መስረታዊ ግልጋሎት ዋሃብቲ ትካላት መጋዓዝያ ሓደ እዩ፡፡ እዚ እንሪኦ ዘለና ድማ ካብ ዓይነት ተሽከርከርቲ ሓደ ኮይኑ መብዛሕቲኡ ግዜ አሱዝ ወይድማ ሲኖትራክ ብዝብል ሹም ይፍልጥ፡፡

ሰባት ብፍላይ ድማ መናእሰይ ናብ ዝተፈላለዩ ቦታታት ብምክያድ ኣእምርዖም ከሕድሱ ኽነቓቕሑን ንዕዘብ ኢና። እዚ እንርዮ ዘለና ቦታ እንታይ ተባሂሉ ይፍለጥ?

ኣብ ሃገርና ኢሉ እውን ኣብ ክልልና ዝተፈላለዩ ሃይማናታዊ ቦታታትን ከምኡ እውን ቤት እምነታትን ከም ዘለዉ ዝፍለጥ ኾይኑ እዞም ኣብ ምስሊ እንሪኦም ዘለና ኣቦታት ድማ ናይ ኦርተዶክስ ሃይማኖት ኣቦታት መራሕቲ እዮም፡፡

ኣብ ሃገርና ኢሉ እውን ኣብ ክልልና ዝተፈላለዩ መራኸብቲ ሓፋሽ ከምኡ እውን ማዕኸናት ዜና ዝፍለጥ ኮይኑ ካብኣቶም ድማ ድምፂ ወያነ፣ ቲቢኤስ፣ ደደቢት ወዘተ ተጠቀስቲ እዮም። እዚ እንሪኦ ዘለና ማዕከን ዜና ከ እንታይ ይበሃል?

ኣብ ከባብታት ትግራይ ዝተፈላለዮ ዓይነት ኣሰራርሓ ፀጉሪ ከምዘሎ ዝፍለጥ ኮይኑ ብዙሕ ጊዜ ብደቂ ኣንስትዮ ዝዝውተር እዩ፡፡ እዚ ኣብ ምስሊ ንሪኦ ዘለና ኣሰራርሓ ፀጉሪ ኣብ ምንታይ ወቕቲ ወይድማ መዓዝ ዝጥቀማሉ ይመስለኩም?

መብዛሕትኡ ጊዜ ደቂ እንስትዮ ዝተፈላለዩ ባህላውን ዘመናውን መጋይጽን መመላኽዕን ክጥቀማ ንዕዘብና እዝንሬየ ዘለና ዓይነት መጋየጽ ድማ ከም መስቀል ጐዋጕብ ዳብይ ይፍለጥ መብዛሕቲኡ ጊዜ ኣብ እዋን አሸንዳ ዝጠቀማሉ ዓይነት መጋየፂ እዩ ::

ኣብ ትግራይ በብኸባቢኡ ተፈላለዩ ዓይነት ኣሰራርሓ ፀጉሪ እንትስርሓ ንዕዘብ ኢና፡፡ እዚ ንሪኦ ዘለና ኣሰራርሓ ፀጉሪ ድማ መብዛሕቲኡ ግዜ ኣብ ከባብታት ራያ ዝዝውተር ኣሰራርሓ ፀጉሪ እዩ፡፡

ኣብ ከተማ ወይ ድማ ኣብ ቦታ ክህልው ካብ ዝግበኦም መሰረታዊ ነገራት ተጠቀስቲ መብራህቲ፣ ስልኪ፣ ኣገልግሎት ማይ ወዘተ እንትኾኑ እዚ ኣብ ምስሊ ንሪኦ ዘለና መሰረታዊ ግልጋሎት ወሃቢ መሰረታዊ ግልጋሎት እንጥቀመሉ እንታይ ይበሃል:: መሰረታዊ ግልጋሎት

ሙዚቃ ኣብ ዕቤት ባህልን ቋንቋን ትግርኛ ዓብይ እጃም እንዳተፃወተ ዝርከብ ምዃኑ ዝፍለጥ እዩ፡፡ ሙዚቃ ብዝተፈላለየ ባህላውን ዘመናውን መሳርሕታት ተዓጂቡ ናብ ህዝቢ ይቐርብ፡፡ እዚ ኣብ ምስሊ ንሪኦ ዘለና መሳርሒ ሙዚቃ ከ እንታይ ይባሃል?

ሰባት ኣብ ሓደ ኸተማ ካብ ሓደ ቦታ ናብ ካልእ ቦታ ወይ ድማ ካብን ናብን ንምጒዕዓዝ ዝተፈላለዩ ዓይነት መጓዓዝያ ክጥቀሙ ንዕዘብ ኢና፡፡ እዚ ኣብ ምስሊ ንሪኦ ዘለና ዓይነት መጓዓዝያ ኸ እንታይ ተባሂሉ ይፍለጥ?

ሕርሻን ግብርናን ኣብ ዕቤየት ሓንቲ ሃገር ዓብዪ ግደ ወይድማ እጃም እናተፃዋተ ኻብ ዝመፁ ሓደ ኾይኑ እዝ ንሪእዮ ዘለና ውፂኢት ኣሕምልትን ፍራምረን ድማ ቖስጣ ብዝብል መጸውዒ ንፈልጦ፡፡

እዚ ኣብ ምስሊ እትርእይዎ ዘለኹም ቅድሚ ሕጂ ኣብ ከባብታት ትግራይ ይኹን ኣብ ካልኦት ከባቢታት ከም ባህላዊ ሕክምና እናገልገለ ፀኒሑ ሕጂ እዉን እናገልገለ ይርከብ። እዚ እትርእይዎ ዘለኹም ባህላዊ ሕክምና እንታይ ተባሂሉ ይፍለጥ?

ካምዝፍላጥ እንስሳ ናይ ገዛ እንስሳን ከምውን ነይበርካ እንስሳን ተኸሎም ዓብ ክልቲ ይምደዉ እዝን ር ዘለና ናይ ገዛ እንስሳ ድማ ኣድጊ ይባሃል ኣድጊ ንዝተፈላለዩ ኣገልግሎ ይውዕል ከምኡ ናብነት ንመጽዓን

ባህሊ ወይድማ ቋንቋ ሓደ ሕ/ሰብ ካብ እንገልፀሎም መንገድታት ወይድማ ሜላታት ስነ -ጥበብ ሙዚቃ ሓደ ተጠቃሳይ እዩ። እዚኣ ኣብ ምስሊ እንርእይ ዘለና ሙዚቀኛ ወይድማ ደራፊት መን ትባሃል?

እዚ ቤት ምግብን መስተን ተባሂሉ ዝፍለጥ እንትከውን፣ ደቂ ሰባት ምስ ደቆም ከምኡ'ውን ፈተውቶም ኮይኖም ዝተፈላለዩ ምግብታትን መስተታትን ዝረክብሉ ቦታ እዩ።

ኣብ ኢትዮጵያ ዝተፈላለዩ ዓይነታት እምነትን ከምኡውን ሃይማኖትን ብተወሳኪ እውን ዝተፈላለዩ ቤተ እምነታትን ሃይማኖትን ኣለዉ። እዚ ኣብ ምስሊ እንሪኦ ዘለና ንብረት ወይ ድማ ኣቅሓ እንታይ ኣብ ምንታይ ዓይነት ሃይማኖት ዝግልገልሉ ይመስለኩም?

እዚ አብ ምስሊ ትሪእይዎ ዘለኹም መብዛሕቲኡ ግዜ ንደቂ አንስትዮን ንደቂ ተባዕትዮን ሓደሽቲ ቅዲ አከዳድናን ከምኡ’ውን ፀጉሪ አሰራርሓን ተወቂቦም አብ መድረኽ ዘሪኡሉ ምርኢት እዩ፡፡ እዚ አብ ምስሊ እንሪኦ ዘለና ምርኢት እንታይ ተባሂሉ ይፍለጥ?

ደቂ ሰባት ብህይወት ንኽነብሩ ካብቶም ኣለዉ ዝበሃሉ ኣገደስቲ መሰረታዊ ነገራት ተጠቀስቲ ዝኾኑ መንበሪ፣ ክዳን ወዘተ ተጠቀስቲ እዮም፡፡ እዚ ምስሊ ትሪእዎ ዘለኹም መሰረታዊ ነገር ከ እንታይ ተባሂሉ ይፍለጥ?

ኣብ ሃገርና ኣብ ዝተፈላለዩ ዓውደ ስራሕ ተዋፊሮም ዝርከቡ ተፅዕኖ ፈጠርቲ ዝኾኑ ሰባት ኣለው። ካብኣቶም እዚ ኣብ ምስሊ እንሪኦ ዘለና ሰብ ዶክተር ደጀን መዝገበ ይበሃል ። ኣብ ዓውደ ፖለቲካ ድማ እንዳነጠፈ ይርከብ።

ሰባት ካብ ሓደ ቦታን ኣብ ካሊ ቦታን ምጐዓዓስ ቆምውን ካብ ሓደ ዓድን ኣብ ካል ዓዲን ምጐዓስ ዝተፈላለይ ኣይነት ተሽካርከርት ኽጥቀሙን ንዕብ እና እዝ ኣም ስንር እየ ዘንና ኣይነት ተሽከርካሪ ፊል ዘብሎ ሰባት ኣብ ፑይወቶም ሓደጋ ኣብ ዘወጽሖለዋን ሓንዳበት ቀልጢፊ መጺ ዂረዶኦም ዝኽል ኣይነተ ኣሽከርካሪ እንተይበሃለ?

ከም ዝፍለጥ ኣብ ትግራይ በብኸባቢኡ ዝተፈላለየ ዓይነት ኣከዳድና፣ ስርዓት፣ ከምኡውን ኣመጋግባ፣ ኣሰራርሓ ፀጉሪ ዝዝውተር ኮይኑ እዚ ኣብ ምስሊ ንሪኦ ዘለና ቅዲ ኣከዳድና ኸ ኣብ ምንታይ ከባቢ ይዝውተር?

አብ ትግራይ ቡዙሓት ማእኸናት ዜና ከምኡ’ውን መራኸቢቲ ሓፋሽ ከም ዘለው ይፍለጥ። እዚ እንሪኦ ዘለና መራኸቢ ሓፋሽ ወይ ድማ ማእኸል ዜናን እንታይ ተባሂሉ ይፍለጥ።

እዚ ኣብ ምስሊ እንርእዮ ዘለና መብዛሕትኡ ግዜ ደቂ ኣንስትዮ ብተለምዶ ኣብ ክሳደን ንመመላኽዒ ወይድማ ንመጋየፂ ዝጥቀማሉ እንትኸውን እዚ ኣብ ምስሊ እንርእዮ ዘለና መጋየፂ እንታይ ይባሃል?

ኣዴታት ትግራይ መብዛሕትኡ ግዜ ብዝተፈላለዩ ጥበብን ባህልን ዝፍለጣ እየን። እዚ ኣብ ምስሊ ንሪኦ ዘለና ውፅኢት ጥበብን ባህልን ካብ ጡጥ ተፈቲሉ ከምኡውን ብዝተፈላለዩ ሕብርታት ወቂቡ ንኽዳን ምስበቅዐ እንታይ ይበሃል?

ከምዝፍለጥ ኣብ ሃገርና ኢሉ ውን ኣብ ክልለና ዝተፈላልዩ ቤት እምነታት ከምኡውን ሃይማኖታዊ ቦታታት ከም ዘለዉ ይፍለጥ ፡፡እዚ ንሪኦ ዘለና ሃይማኖታዊ ቦታ ድማ ናይ ተኸተልቲ እምነት እስልምና ሃይሞኖታዊ ቦታ እዩ፡፡

ሙዚቃ ኣብ ዕቤት ባህሊ ትግራይን ኣብ ዕቤት ቋንቋ ትግርኛ ዓብይ ግደ ካብ ዝፃወቱ ክፋል ስነ ጥበብ ሓደ ኾይኑ እዚ ኣብ ምስሊ ንሪኦ ዘለና ባህላዊ መሳርሒ ሙዚቃ አንታይ ተባሂሉ ይፍለጥ?

ኣብ ሃገርና ከምኡውን ኣብ ከልልና ኣዲታት ዝተፈላለዩ ዓይነት መጋየጽን መመላኽን ክጥቃማንዕ ዘቢና እዝን ርዮ ዘለና ዓይነት መጋይጽ ድማ ካብ ወርቂ ተሳሪሑ ናይ እዝኒ ናይክሳድ ኮይኑ ኸገልግለን ይኽእል።

ኣብ ትግራይ መብዙሕቲኡ ጊዜ ደቂ እንስትዮ ዝተፈላለ ዓይነት መጋይፂ ከምውን መመላኽዕ ኽጥቀማንዕዘቢና እዝን ርእየ ዘለና ዓይነት መጋይጽ ድማ ካብ ወርቂ ዝተሠርሐ ናይ ክሳድ ናይ እዝኒ ከምኡውን ኣብ ርእሲ ዝግበዕር ጽረራ እዩ።

ሰባት ብህይወት ንክነብሩ ካብ ዘድልዮም አገደስቲ መሰረታዊ ነገራት ሓደ እዩ፡፡ ምግቢ ፣ክዳን ወዘተ እንትኸውን እዚ አብ ምስሊ እንሪኦ ዘለና መሰረታዊ ነገር ኸ እንታይ ተባሂሉ ይፍለጥ? ብምንታይ ኸ ተሰሪሑ?

እዙ ኣብ ምስሊ ትርኢዎ ዘለኹም ደቂ ሰባት ካብሓደ ቦታና ካልእ ቦታ ንምጉዓዝ ዝጥቀሙሉ እንትኸውን ዝምስልንር ዘለና መጕዓ እዚያ እንታይ እንዳተብሃለ ይፍለጥ።

ኣብ ከባቢና ዝተፈላለዩ ዓነታት እፅዋትን ኣትክልትን ከም ዘለዉ ይፍልጥ፡፡ እዞም እፅዋት ዝተፈላለዩ ኣገልግሎት ዝውዕሉ እንትኾኑ መብዛሕትኡ ግዜ ከተማና ንመጋየፂ ከምኡ እውን ንመፅለሊ ንጥቀመሉ፡፡ እዚ እንተሪኦ ዘለና እፅዋት ከ እንታይ ተባሂሉ ይፍለጥ?

ኣብ ከባብና ዝተፈላለዩ ዓይነት ኣትክልትታት ኣሕምልቲን ከም ዘለው ዝፍለጥ ኮይኑ ነዞም ንሓረስቶት ከም ፍልፍል ኣታውን ከምኡ እዉን ከም ፍልፍል ምግብነት እንጥቀመሉ እዙይ እንርእዮ ዘለና ውፅኢት ኣሕምልቲን ፍራምረን ከ እንታይ ይብሃል?

ደቂ አንስትዮ መብዛሕቲኡ ግዜ አብ ዝተፈላለዩን ሃይማኖታውን ዘይሃማኖታዊ በዓላት ዝተፈላለዩ አስራራሓ ፀጉሪ ክስራሓ ንዕዘብ ኢና:: ከምኡ እውን ዝተፈላለየ መጋየፅታትን መመላክዕታትን ይጥቀማ እዚ አብ ምስሊ እንሪኦ ዘለና መጋየፂ እንታይ ይበሃል?

ከምዝፍለጥ ሓደሽተ ሓበሬታታትን ሕይወት ተሞክሮ ኸምኡውን ታሪኻዊ ነገራት ንምርካብ ብሰባት ዝተፈላለዩ ነገራት ይጥቀም፡፡ ካብኣቶም መጽሕፍትን ጋዜጣን ተጠቀስቲ እዮም፡፡ እዚ ንርእዮ ዘለና ዓጋመ ዘርእስቱ መጽሓፍ መዓዝ ዓመተ ምህረት ተደሪሱ?

ሙዚቃ ኣብ ዕቤት ባህሊ ቋንቋ ሓደ ሕብረተሰብ ዓብይ እጃም ዘለዎ እንዳተፃወተ ዝርከብ ምኳኑ ዝፍለጥ እዩ። እዚ ኣብ ምስሊ እንሪኦ ዘለና ሙዚቀኛ ኤፍሬም ኣማረ እዩ። እንታይ ብዝብል ደርፉ ንፈልጦ ? መዓዝ ከ ናብ መዳመፅቲ በፂሓ ?

ኣብ ትግራይ ዝተፈላለዩ ዓይነታት ኣከዳድና ከምኡ እውን ኣሰራርሓ ፀጉሪ ከም ዝሎ ዝፈለጥ ኮይኑ እዚ ኣብ ምስሊ እንሪኦ ዘለና ኣሰራርሓ ፀጉሪ ኣብ ምንታይ ከባቢ ይዝውተር ይመስለኩም ?

መናእሰይ መብዛሕትኡ ጊዜ ደቂ ኣንስትዮን ደቀ ታብዓትን ዝተፈላለዩ ሓደስቱ ቕዲ ኣካዳድና ከምውን ኣሠራሓ ፀጕሪ ወፂዎም ምርት ዝሰቕርብሉ መድራኽ እንታይ ተባሂል ይፍለጥ?

እዚ ኣብ ምስሊ ንሪኦ ዘለና መብዛሕትኡ ጊዜ ደቂ ኣንስትዮን ደቂ ተባዕትዮን ንመመላኽዒ ከምኡ ውን ንመጋየፂ ካብ ዝጥቀምሎም ዓይነታት ኣቕሑት እዩ፡፡ ንኣብነት ንምጥቃስ ከም ቅብኣት፣ ቫዝሊን ወ.ዘ.ተ ዝኣመሰሉ እንትኸውን እዞም ኣብ ምስሊ ንሪኦም ዘለና መጋየፅን መመላኽዕን ከ እንታይ ተባሂሎም ይፍለጡ?

መንበሪ ገዛ:- መንበሪ ገዛ ከምዝፍለጥ ንደቂ ሰባት ካብ ዘድልይዎም መሰረታዊ ነገራት ሓደ ኾይኑ መፅለሊ ተባሂሉ እዉን ይፍለጥ። እዚ እንሪኦ ዘለና ድማ ባህላዊ መንበሪ ወይ ድማ ኣብ መብዛሕቲኡ ገጠራት ትግራይ ዝዝውተር ኣሰራርሓ ገዛ እዩ።

ከም ዝፍለጥ መፅሓፍቲ ካብ መፅሓፍቲ ዝተፈላለዩ ሓደሽቲ ሓበሬታትት፣ ሓደሽቲ ነገራት ከምኡ እውን ናይ ሂወት ተሞክሮ እንቀስመሉ እዩ። እዚ አብ ምስሊ እንሪኦ ዘለና ዛንታ ኤርትራ ዘርእስቱ መፅሓፍ መዓዝ ዓመተ ምህረት ተደሪሱ?

አብ ሃገርና ብዝተፈላለዩ ወይ ድማ አብ ዝተፈላለየ ዓውድታት ዝነጥፉ ብዙሓት ተፈለጥቲ ሰባት አለው። እዚ ንሪኦ ዘለና ተፈላጢ ሰብ ድማ ጌታቸው ረዳ ይበሃል። አብ ፖለቲካ መዳይ ዝነጥፍ ሰብ እዩ።

ደቂኣንስትዮ መብዛሕቲኡ ግዜ ኣብ ክሳደን ፣ኣብ እዝነን፣ ኣብ ኢደን ከምኡውን ኣብ ርእሰን ዝዘፈላለዩ መጋየፅታትን መመላክዕታትን ክጥቀማ ንዕዘብ ኢና። እዚ ኣብ ምስሊ ንርኦ ዘለና መጋየፂ እንታይ ተባሂሉ ይፍለጥ?

ባህልን ቋንቋን ሓደ ሕብረተሰብ ንምፍላጥ ዝተፈላለየ ክፋል ስነ ጥበብ ኣለው። ካብቶም ክፋላት ስነጥበብ ሓደ ሙዚቃ እንትኸውን እዝይ እንርእዮ ዘለና እውን ሙዚቀኛ እንታይ ብትብል ድርፉ ንፍልጦ? ወይ ድማ መን ይብሃል ሙሉእ ሹሙ?

ኣብ ሃገርና ከም ዝፍለጥ ዝተፈላለዩ ዓይነታት እንስሳ ኣለዉ። እዞም ዓይነታት እንስሳ ናይ ገዛን ናይ በረኻን ተባሂሎም ድማ ኣብ ክልተ ይምደቡ። እዚ ኣብ ቅዲምትና ዘሎ ዓይነት እንስሳ ኸ ኣብ ምንታይ ይምደብ?

መውዛሕቲ እዩ ጊዜ ደቂ ኣንስትዮን ደቂ ተባዕትዮን ዝተፈላልዩ ዓይነት መመላኽዕን መጋይ የጽን ክጥቃሙንኣዘቢና ከኣቶም ዙም ርም ዘለኒ ዓይነት ቀብኣታት እንትኾኑ ንነብሶም ከምኡውን ንጸጉሮም ዝጥቆምሎም ዓይነት ጥዋዕታት እዮም።

ከም ዝፍለጥ አብ ትግራይ ዝተፈላለዩ ፓሎቲካዊ ውዳበታት ከምኡ እውን ፓሎቲካዊ መራሕቲ ከም ዘሎው ዝፍለጥ ኮይኑ እዚ አብ ምሰሊ እነሪኦ ዘለና ፓሎቲካዊ መራሒ ድማ ጌታቸው ረዳ ይበሃል፡፡

ኣብ ዓለምና ብዙሓት ሰባት ኣብ ልዕሊ ሂወት ደቂ ሰባት ተፅዕኖ ዝፈጥሩ ሰባት ንዕዘብ ኢና። እዚ ኣብ ምስሊ ንሪኦ ዘለና ተፈላጢ ሰብ ሽሙ መን ይበሃል? ወይ ድማ ብምንታይ መዳይ እዩ ዝፍለጥ ?

ደቂ ሰባት አእምሮኦም ክዘናጉዑ ከምኡ እውን ክሕደሱ ምስ አሕዋቶም ፣ምስ ደቂም ፣ምስ ፈተውቶም ናብ ዝተፈላለዩ ቦታ ብምክያድ ክዛናጉዕን ንሪኢ እና ።እዚ አብ ምስሊ እንሪኦ ዘለና ቦታ ከ እንታይ ይመስለኩም?

ኣብ ሃገርና ኢሉውን ኣብ ክልልና ዝተፈላልዩ ዓይነታት እምነትን ኃይማኖቱን ከም ዘለዉ ዝፍለጥ ኮይኑ እዞም ኃይማኖት ነይመዕሎም ሥርዓትን ባህልን ዘለዎም እዮም እዝ ሥርዓት ኃይማኖት ነየነ ኃይማኖት ዝውክል ይመስለኩም?

መንግስታውን ዘይመንግስታውን ትካላት ንትካልና ከምኡ'ውን ንኣና ይውክል ኢሎም ዝኣመኑሉ ኣርማ ክጥቀሙ ነዕዘብ ኢና። እዚ ኣብ ምስሊ ንርኦ ዘለና ኣርማ ድማ ኣደዳይ ትካል ዕቋርን ልቓሕን ኣክስዮን ማሕበር ዝውክል ኣርማ እዩ።

ከምዝ ፍልህጥ ኣብቲ ግራይ ዝተፈላለያ መኣኻናት ቲናን ከምኡውን መረኸብ ቲሓፋሽን ኣለዋ እዝን ርእየ ዘለና ብምስኮ ተሌብዝን ምጽያንስ መሓላልፍ ዘሎ መግለጥቕዋም ኣመራር ሓዞዋ ደው ምብራእ ኣድሂውዝ ተሠርሐ ጠጻብ እዩ።

ከምዝፍለጥ ባንዴራ መግለፂ ወይድማ መለለዪ ሓደ ሕ/ሰብ ከምኡውን ሓደ ትካል ሓደ ዓዲ ወዘተ እንትኸውን እዚ ንሪኦ ዘለና ባንዴራ መግለፂ እንታይ ይመስለኩም? ወይድማ ንመን ይውክል?

ኣብ ሃገርና ኢሉ እውን ኣብ ክልልና ሰባት ዝተፈላለየ እምነትን ሃይማኖትን ከምልኹን ክኽተሉን ንዕዘብ ኢና። እዚ ንሪኦ ዘለና ቦታ ኸ ናይ ምንታይ ሃይማኖት ይውክል ይመስለኩም?

ኣንቲ ግራይ በብኻብኡ ዝተፈላለይ ዓይነት ኣከዳድና ከምኡውን ኣሠራር ሓፀጕሪ ኣሎ ዝንሬ ዘተና ዓይነት ኣከዳድና ድማ ቦፌየተዋሂል ይፍለጥ መዙሕቲኡ ጊዜ ኣብ ካሃብታት ረአያት ዝዝውተር ግዳን እዩ።

ሙዚቃ ኣብ ዕብየት ቛንቋን ባህልእን ሓደ መሃብረ ሰብ ዓብዪ ጀምና ተጸዖተዝርከብ ክፈል ስነ-ጥበ ብኮይኑ እዝ ንርኦ ዘለናመሳርፈ ሙዚቃ ድማ ጊታ ተበቃሂሉ ይፍለጥ።

ኣብ ሃገርና ዝተፈላለዩ ተፈለጥቲ ሰባት ኣለው። ኣብ ዝተፈላለዩ ዓውደ ስራሕ ድማ እናነጠፉ ይርከቡ። እዚ ኣብ ምስሊ ንሪኦ ዘለና ተፈላጢ ሰብ ጀነራል ፃድቃን ገ/ብረትንሳኤ ይበሃል። ኣብ መvvvዳይ ፖለቲካ ድማ እናነጠፈ ይርከብ፡፡

ኣብ መንበሪ ደቂ ሰባት ዝተየፈላለዩ ኣቅሑ ዝተፈላለየ ግልጋሎት ኣገለግሎት ክውዕሉን ንርኢ ኢና ካብኣቶም ብዙሓት እኳ እንተኾኑ እዙይ እንርእዮ ዘለና ናይ ገዛ ኣቕሓ ከ ንምንታይ ኣገልግሎት ይውዕል? ወይ ድማ እንታይ እናተባህለ ይፅዋዕ?

ኣብቲ ግራይ ዝተፈላለዩ መዓኸናት ዚናን መራኻ ተሓፉሽን ከም ዘለዉ ዝፍልጥ ወይኑ እዝን ርእየ ዝለና ድማ ኣብ ድምጽወያ ነመስቆ ቴሌፍዝን እዩ ተግባራውነት ብዕሊ ብሪቶርያ ዘድሃብያ ጸብጻብርየን ኣሎ።

ከም ዝፍለጥ ደቂ ሰባት ሓሽቲ ነገራት ወይ ድማ ሓደሽቲ ሓበሬታት ንምርካብ ከምኡ እውን ዕለታዊ ፀብፃባት ንምርካብ ዝተፈላለዩ መራኽብቲ ሓፋሽ ይጥቀሙ ወይ ድማ ይዕዘቡ። ካብኣቶም እዚ ምስሊ እንሪኦ ዘለና መራኸቢ ሓፋሽ እንታይ ተባሂሉ ይፍለጥ?

ከምዝፍለጥ አብ ትግራይ ዝተፈላለያ ጋንታታት ኩዕሶ አለዋ፡፡ ካብአቶም ድማ ጋንታ ስሑል ሽረ፣ ጋንታ ወልዋሎ ከምኡ’ውን ጋንታ መቐለ 70 እንደርታ እንትኸውን እዚ አብ ምስሊ እንሪኦ ዘለና ድማ ደገፍቲ መቐለ 70 እንደርታ ምስሊ እዩ፡፡

ሙዚቃ መግለፂ ሓደ ባህልን ቋንቋን ሕብረተሰብ ኮይኑ ዝተፈላለዩ ዓይነታት መሳርሕታት ተዓጂቡ ናብ ሕብረተሰብ ይውዕል እዚ ኣብ ምስሊ እንሪኦ ዘለና መሳርሒ ሙዚቃ እንታይ ተባሂሉ ይፍለጥ?

ደቂ ሰባት ደቂ ተባዕትዮ ይኩን ደቂ ኣንስትዮ መብዛሕታኡ ግዘ ዝተፈላለዩ መማላኽዕን መጋየፂን ክጥቀሙ ንዕዘብ ኢና ።እዚ ምስሊ ንሪኦ ዘለና መማላኽዒ ወይ ድማ መጋየፂ እንታይ ይባሃል።

ኣብ መነባብሮ ሓደ ማሕበረሰብ ወይ ድማ ሓደ ስድራ ዝተፈላለዩ ኣቑሑት ክጥቀሙ ንዕዘብ ኢና፡፡ እዞም ዝተፈላለዩ ናይ ገዛ ኣቑሑት ንዝተፈላለየ ኣገልግሎት ይውዕሉ፡፡ እዚ ንሪኦ ዘለና ናይ ገዛ ኣቕሓ ንምንታይ ኣገልግሎት ይውዕል?

ኣብ ሃገርና ዝተፈላለዩ ቤተ እምነታት ከምኡውን ሃይማኖት ኣለው፡፡ ብኡ ልክዕ ድማ ደቂ ሰባት ዝተፈላለየ እምነትን ሃይማኖትን ከምልኹ ንዕዘብ ኢና፡፡ እዚ ንሪኦ ዘለና ኣብ ምንታይ ሃይማኖት ወይ ድማ ነየናይ ሃይማኖት ይውክል?

ኣብ ሓደ ሃገር ወይ ድማ ኣብ ሓደ ከባቢ ገበን ንኸይፍፀም፣ ሕጊ ንኸይጠሓስ ከምኡውን ሰላም ንኽሰፍን ካብ ዝሰርሑ ኣካላት ሓደ እዩ፡፡ እዙይ ኣብ ምስሊ ንሪኦም ዘለና ኣካላት እንታይ ተባሂሎም ይፍለጡ?

እዚ ቦታ ሰባት ንምግብነት ኸምኡውን ዝተፈላለዩ ዓይነታት መስተ ኽረኽሉ ዝኽእሉ ቦታ እዩ፡፡ ቤት ብዕን መስተን ተባሂሉ ድማ ይፍለጥ፡፡

ኣብ ትግራይ ዝተፈላለዩ ባህላውን ዘመናውን መጋየፂታትክጥቀማ ደቂ ኣንስትዮ ንዕዘብ ኢና ።እዚ እንሪኦ ዘለና መጋየፂ ወይ ድማ መመላክዒ ከ እንታይ ተባሂሉ ይፅዋዕ ? መዓዝ ግዜ ከ ዝጥቀማሉ ይመስለኩም ?

መፅሓፍትን ጋዜጣን ኣብ ዕቤት ቋንቋ ትግርኛ ዓብይ ግደ ኣናተፀወቱ ኻብ ዝመፁ ዝፃወቱ ዝርከቡ ክፋል ስነ ጥበብ እዮም እዙይ እንርእዮ ዘለና መፅሓፍ ድማ ከስታይ ዝብል ኣርእስቱ ብግርማይ ገብሩ ዝተደረሰ መፅሓፍ እዩ።